ዝተፈላለዩ ቅብኣታት፣ ሎሽናትን ክሬማትን ተደርዲሮም ኣለዉ፡፡ እዞም ምህርቲ ጐናዊ ጉድኣት ከስዕቡ ይኽእሉ እዮም፡፡ ስለዚ ሎሚ ሎሚ ተፈጥሯዊ መፀባበቕታት እናማዕበሉ እዮም፡፡

ናይ በሪ ምስሊ እዩ፡፡ እዚ በሪ ተደዋሊ ቁልፊ ዘለዎ ካብ ሓፂን ዝተሰርሐ በሪ እዩ፡፡ ዘመናዊ ገዛውቲ ከምዚ ዓይነት ደስ በሃሊ በሪ ዝተገጠመሎም እዮም፡፡

ናይ ዓለም ኣቀፍ ናይ ኣእምሮ ጥዕና መዓልቲ መስከረም ሰላሳ ዝክበር ኣብ ስራሕ ቦቶኦም ቅድምያ ንባዕሎም ዝብል ግዚኡ ሕዚ እዩ ዝብል ታፔላ እዩ።

ደቂ ሰባት ካብ ዝተወለዱላ ማዕልቲ ኣትሒዞም በብዓመቱ ዘክብርዋ ምዓልቲ እያ። ኬክ ተሰሪሒን ብዙሓት ፍሕኛ ተነፊሑን ሰባት ተፀውዖም ዝክበር ብዓል እዩ።

ሰባት ባህላዊ ጻዕዳ ክዳን ኢትዮጵያ ተኸዲኖም ኣብ ሓደ ስነ-ስርዓት ክሳተፉ ይረኣዩ። እቲ ስእሊ ብጸሊምን ጻዕዳን ኮይኑ፡ ኣዝዩ ጥንታውን ታሪኻውን ስምዒት ይህቦ። ጥንታዊ ባህልን ኣነባብራን ኢትዮጵያ ዘርኢ ኮይኑ፡ ናይ ልምድን ክብርን ስምዒት ኣለዎ።

ዶክተር ኣብዪ ኣሕመድ ኣብ ኣጋሮን በሻሻን ናይ ልምዓት ስራሕቲ እንትዕዘቡ ይርአዩ ኣለዉ፡፡ ብላዕለዋይ መራሒ ዝግበር ትዕዝብቲ ንመምረትቲ ፅቡቕ ተስፋ ዝህብ እዩ፡፡

ኣብ በሪ ቤተ-ክርስትያ ናይ ኦርቶዶክስ ኣቦ ካህን እንዳበልና እንፅወዖም ጠጠው ኢሎም ኣለው። ቀሺ ወይ ካህን ንምእመናን ዘምህር ናይ ምድሪ ኣቦታት እዮም ።ኣብ ምድሪ ዝፈታሕኹምዎ ይፈታሕ ኣብ ምድሪ ዝኣሰርኩምዎ ይተኣሰር ዝብል ስልጣን ዝተወሃቦም እዮም።

እዚ ናይ ጥንቲ ቅርሲ ኣብ ቤተክርስትያን እንዳፅላት ዝርከብ ኮይኑ ቡዙሕ ታሪክ ዘለዎ እዩ። እዚ ካብ እምን ዝተፀረበ ኮይኑ ብኣፈታሪክ ካብ ጎቦ ዱራ እምኒ ኣቦታትና ፀሪቦም ዝሰርሕዎ እዩ።

ፓኬት ናይ ህጻናት መንጽሂ ዘርኢ እዩ። ኣብ ላዕሊ “good baby” ዝብል ጽሑፍ ዝተጻሕፈሉ ሰማያዊ ፓኬት፡ ኣብ ታሕቲ ድማ “abc baby wipes” ዝብል ጽሑፍ ዘለዎ ሮዛን ሰማያውን ፓኬት ኣሎ። ንገዛኻ ጽሩይ ንኽኸውንከ ብኸመይ ይሕግዙ፧

ተምሃሮ ኬጂ ኣብ ክፍሎ ኮፍ ኢሎም ምምህሮም እናዘረት ትሪኦም ኣላ። ኣቶም ተምሃሮ ዲቪኦም ናይ ላዕሊ ጎልፎ እርሳስ ቀላም ናይ ታሕቲ ጀርሲ እርሳስ ቅልም ዘልዎ እዩ።

ኣብ ብርህ ዝበለ ቆርበት ዘለዋ መንእሰይ ትርአ፣ ንሳ ብሓጎስ ንፍርያት ጽሬት ሴራቪ ኣብ ኢዳ ሒዛቶ፡ ከም ዘመናዊ ተመኩሮ ናይ መከናኸኒ ቆርበት ተቕርቦ ኣላ። እቲ ቀሊል ቀማምጣ ናይቲ ኣቕሓ፡ ከምኡ’ውን ምስሊ፡ ናይምህርቲ ርእሰ-ተኣማንነታን ሓሳባት ስምዒታን የመሓላልፍ።

ኣብ ሓመድ ዝመልአ ከረጢት ዝተዳለዉ ልሙዓት ፈልስታት እኔዉ፡፡ እዞም ፈልስታት ብደንቢ ዝጐበዙ ስለዝኾኑ ኣብ ዝትከልሉ ቦታ ናይ ምፅዳቕ ፀገም ኣየጋጥሞምን እዩ፡፡

ንባር ናይ ቅድም ስእሊ ሰለስተ ስባት ሓደ ስብኣይ፣ ሰብይቲ ጋም ዝተቆነነትን ንእስቲ ቆልዓ ወርቂ ምሶብ ብላካ ዝተሰርሓ ሒዛ ብድሕሪኦም ዕንፀይቲ ኣሎ።

ረጒድ ጭሕምን መነጽርን ዘለዎ ራዛ ርእሱ ዝበርሐ ሰብኣይ ይረአ ኣሎ፣ ኣብ ቃለ መሕትት ወይ ዕላል ዝገጠመ ይመስል። እቲ ዕላል መሳጥን ዕቱብን ይመስል።

ኣብ ሽረ ከተማ ዝርከብ ስሑል ሆስፒታል እዚ እዩ፡፡ እዚ ሆስፒታል ካብ ናይ ዞባ ምዕራብ እቲ ተፈላጢ እዩ፡፡ ንስኹም ከ ከምዚ ዝበለ ሆስፒታል ዶ ትፈልጡ?

ናይ ትግራይ ዓበይቲ መራሕቲ ካብ ዝበሃሉ ሰባት ኣብዚ እንሪኦም ዘለና ብዛራ ሚድያ ኔትዎርክ ዝረኣዩ ዘለው ጀነራል ታደሰ ወረደ፣ ኣማኑኤል ኣሰፋ፣ ዓበይቲ እዋናዊ ዛዕባታት እንዳቅረበ እዩ ዘሎ። ጋዜጠኛ እስታሊን ብጣዕሚ እዩ ዝፈትዎ ።

ተች ሞባይል ምስ ከቨራ ትርአ ኣላ፡፡ ተች ሞባይላት መገረሚ ምዕባለ እናምፅአ ዝርከባ ዘለዋ እየን፡፡ ናትና ሰብ ግን ብኣብዝሓ ኣብ ምዕባልአን እንተይኮነስ ኣብ ንዝነጣ ኣብ ዘለወን ዋጋ ዘድሃበ እዩ፡፡

ጻዕዳን ቀጠልያን ቀለም ዝተለኽየት ዓባይ ኣውቶቡስ ኢትዮጵያ ኣብ ኣስፋልት ጽርግያ ትጓዓዝ። ናይ ጉዕዞን ምንቅስቓስን ስምዒት ይስምዓኒ። እቲ ደረቕ መሬትን ህላወ እታ ኣውቶቡስን ምልክት ጽንዓትን ርሑቕ ናይ ምጉዓዝ ድሌትን እዩ።

ናይ ኣፍሪካ መራሕቲ ኣብ ዘለውዎ ፊልድ ማርሻል ብሃኑ ጁላን ጀነራል ታደሰ ወረደን ይጨባበጡ ኣለዉ፡፡ እዚ ንሰላም ዝተኸፈለ ዋጋ ደስ ዝብል እዩ፡፡

ሓደ ሰብኣይ ናይ ደርሁ ካሳ ኣብ ቅድሚቱ ኣቐሚጡ ናብ ካሊእ ይሪኢ ኣሎ፡፡ ሓደ ኳኩይናይ ኣብቲ ልዕሊ ካሳ ኣሎ፡፡ እቲ ሰብኣይ ስርሑ እንታይ እዩ ትብሉ?

እዚ ናይ ኣኽሱም ከተማ ስቴድየም ክፋል እዩ፡፡ ኣብዚ ስቴድየም ናይ ኩዕሶ ሰክዔት ቀዋሚ ሓፂንን ሜዳን እኒሀ፡፡ ዝገርም ግን ኣብዚ ከተማ ክለብ ኩዕሶ ሰክዔት ዘየለ ምዃኑ እዩ፡፡

ኣብ ባህላዊ ቤተክርስትያን ዝተሰርሑ ብዕንጨይቲ ዝተሰርሑ መዋቕራትን ኣብ መናድቕ ናይ ቅዱሳን ስእልታትን ይረኣዩ። ኣብቲ መዋቕር ዝተቐብአ ናይ ክርስትያናዊ ምልክት ኣሎ። ብኣራንሺን ብጫን ዝተቐብኡ ቅዱሳን ስእልታት ኣብ መናድቕ ተኣንጊዶም ኣለዉ። እዚ ጽባቐ ባህልን እምነትን ዘርኢ ድንቂ ትርኢት እዩ።

አብ ሓደ ባንኪ አዋሽ ዝብል ፅሑፍ ምስ አርምኡ ብዕንቋይን ብጫን ሕብሪ ተፃሒፉ አብ ፃዕዳን ዒባን ሕብሪ ድሕረ ባይታ ይርከብ፡፡ ዝተፈላለየ ሕብሪ ዘለዎ ዕምበባ አብ ብጫ ሕብሪ ጨርቂ ኮፍ ኢሉ አሎ፡፡ አዋሽ ባንክ ምዕቋር ፅቡቅ እዩ፡፡

ብጫ ሕብሪ ዝተቐለሙ ገዛውቲ ይርአዩ ኣለዉ፡፡ ምስኦም ድማ መስጊድ ኣሎ፡፡ ናይዚ ከባቢ ጐደና ድማ ኮብል ስቶን ዝተነፀፈ እዩ፡፡ ፅሬቱ ዝሓለወ ደስ በሃሊ ከባቢ እዩ፡፡

ካብቲ ጎጆ ገዛ ውፅእ ኢሎም ዘለዉ ኣባላት ስድራ ቤት ማለት እውን ኣቦ፣ ኣዶ ውላዳት ህፃውንትን በዘይ ጫማ ኣብ ምድሪ ጠጠው ዝበሉን ኣብ ዝኸፍአ ናብራ ዝነብሩን ስድራ ቤት እዮም፡፡

ናይ ንእሰነት ዕድምኣ ንትግራይ ዝሃበት ጅግና ዋዕሮ ትግረወይ መጀሪኖ ወይ ከ ፈትለወርቅ እተከውን ሕዚ እውን ኣብመመትክላ ኮይና ትቃላት ዘላ ጓል ኣነስተይቲ እያ።

ብሽክለኛታት ኣብ ናይ በረኻ ጉዕዞ ይርአዩ ኣለዉ፡፡ እዚ ስፖርት ትኹረት እንተዝወሃቦ ንልምምድን ውድድርን ዝኾን ምችው ቦታ ኣይምተሸገርናን፡፡ ከባቢና ውፃእ ውረድ ዘለዎ እዚ ስፖርት ብቐሊሉ ምማዕበለ፡፡

እዚ ከም ንግስቲ ኣብ ጻዕዳ ጨርቂ ዝተሸፈነ ባህላዊ ወርቃዊ ሕብሪ ዘለዎ ወርቂ ይረአ ኣሎ። ብዓንኬል ዝተሰርሐ ኮይኑ ኣብ ማእከሉ ልዑል ዲዛይን ዘለዎ ብብርሃን ይደምቕ። ጽባቐ ባህሊ ኣብዛ ንእሽቶ ኣቕሓ ተሰኒዱ ይርከብ።

ኣብ መጠሻ ዕጣን ሓዊን ዕጣንን ተሓዋዊሱ ይተክክ ኣሎ። ብኢድ ሰብ ዝተተሓዘ ፍንጃል ኣሎ ኣብ ውሽጡ ድማ ቡና ዝስተ ኣሎ ናይ ኢትዮጵያ ባንዴራ እውን ዘለዎ እያ።

ኣብ ህንፀት ዝርከብ ህንፃን ሰብ ዝሰርሑሉን ኣሎ። እቲ ህንፃ ገና ደው ዝበለ እኳ እንተዘይኮነ፣ ኣብ ዙርያኡ ግን ንህንፀት ዝውዕሉ ዕንጨይትን ሓፂንን ደገፍቲ ኣለው። እቲ ቦታ ጽዑቕን ህያውን ንመጻኢ ተስፋ ዝመልኦን እዩ።

ነገር የተመለከተው ሰው ዝብል ርእሲ ናይ ናዚ ኣርማን ናይ ኢየሱስ ክርስቶስ ምስልን ይርአ ኣሎ፡፡ ናዚን ኢየሱስ ክርስቶስን እንታይ ከምዘራኸቦም ንምፍላጥ ነዚ መፅሓፍ ምንባብ የድሊ፡፡

እዛ ዒፍ እዚኣ ዋሪ ትበሃል፡፡ ኣጥቢቕካ እንትትሪአ ደስ ዝብል ዘብለጭልጭ ሕብሪ ዘለዋ እያ፡፡ ዓይኒ ዋሪ ዝበሃል ናይ ኣኽሱም ናይ ኣዋልድ በዓል ካብዛ ምልክዕቲ ዒፍ ዝተወሰደ እዩ፡፡

ኣብዚ ኣብ ትግራይ ዓመታዊ ዝፍፀም ስርዓት ዝገልጽ እዩ። ኣብ ታሕቲ ሓደ ሰብኣይ ደው ኢሉ ይረአ፡ ሓንቲ ሰበይቲ ድማ ሓንቲ ኢዳ ሒዛ ትርአ። እቶም ድሒሮም ዝተራእዩ ድማ ጸሊም ኣቕሑ፡ ስርዓታዊ ስነ-ጥበብ ኣቑሑት ሒዞም ይረኣዩ።

ህጻናት ኣብ ኣብ ከተማ ወይ ኣብ ዕሸል ከተማታት ጸወታ ጆቶኒ ክጻወቱ ይረኣዩ። እቶም ቆልዑ ኣብቲ ጸወታ ክሕጎሱን ክዋፈሩን፡ ንጹህ ሓጎስን ምዝንጋዕን ቁልዕነት ከመሓላልፉ ይረኣዩ።

ቀርኒ ዘለዎ ኒያላ ኣፍሪቃዊ እንስሳ ዘገዳም እዩ። እቲ እንስሳ ኣብ ደረቕ መሬት ደው ኢሉ፡ ዓበይትን ጠውዮም ዝኸዱን ቀርኑ ኣቓልቦ ይስሕቡ ይረኣዩ። እቲ ብድሕሪት ዘሎ ድብዝዝ ዝበለ መልክዓ ምድሪ ነቲ ህይወት በረኻ ናይ ምስጢርን ናጽነትን ስምዒት ይህቦ።

ብፃዕዳ ጨርቂ ተመላኪዑ ዕምበባታት ቀይሕ፣ ቢጫ፣ ሮዛ፣ ፃዕዳን ሕብሪ ዘለዎ ዕምበባ ኣብ ጣውላ ፃዕዳ ፃዕዳ ጨርቂ ዝተሸፈነ ጣውላ ኣብ ሕድ ሕዱ ዕምበባ ተቀሚጥዎ ኣሎ።

እዚኦም ቡናዊ ናይ ደቂ ኣንስትዮ ጫማ ኮይኖም፡ ብመልክዕ ዕምባባ ዝተነድፉን ኣብ ማእከሎም ብዕንቊ ዝተሰለሙን እዮም። እዚ ምቾት፡ ጽባቐን ርጉእ ስምዒትን ዘርኢ ኮይኑ፡ ንሓጋይ ወይ ገማግም ባሕሪ ፍጹም እዩ። እቲ ሉል ዝመስል ቁርጭምጭሚት እውን ቅንጦት ይውስኽ።

እዚ ኣብ ሓደ ዓቢ እምባ እምኒ ዝተሃንጸ ቤተ ክርስቲያን ብቀጠልያ መልክዕ ይርአ። ኣብ ከባቢኣ ዘሎ ተፈጥሮኣዊ ጽባቐ ብኣእማንን ቀጠልያ ተኽልታትን ተሰሪዑ፡ ኣብ ትሕቲኡ ድማ ዓቢ ተክሊ ደው ኢሉ ኣሎ። ሰማይ ንጹር እዩ፡ ብርሃን መዓልቲ እዩ።

እቲ ናይ ICT Center ብዝሕ ዝበላ ፈላት ኮምፒዩተርራት፣ ናይ ኮምፒዩተር ቴብል ናይ ተምሃሮ ቸይር፣ ብዝሕ ዝብሉ ጠረጴዛታትን ሓንቲ ተምሃሪት ዝርከብዎ እዩ፡፡

ንሱ ድማ ግራጭ ብረት ሴፍ እዩ። ማዕጾ ናይቲ ሴፍ ቁሩብ ክፉት እዩ። መፍትሕ ዝኸውን ቦታን ውህደት መዕጸዊን ኣለዎ። ንውሕስነትን ሓለዋን ንብረት ዘመልክት ድልዱል መሳርሒ እዩ ዘርኢ።

እቲ ሰብኣይ ዋላ እኳ ዓይነት እክሉ ኣይነፀር ዝኾነ ዓይነት እክሊ ኣብ ዓውዲ እንዳዝረወ ይርከብ፡፡ እንተኾነ ግና እቲ ሰብኣይ በታ ንእኽሉን ገለቡኡን እትፈላልየሉ ንፋስ ሕጉስ ኣይኮነን፡፡

እዚ ኣልኮላዊ መስተ እንትኮን ፉሉይ ሽሙ ጀወርግስ ቢራ ይባሃል። እዚ ቢራ ካብ ስገም ዝስራሕ ኮይኑ ግን ኣልኮላዊ መስተ ስለ ዝኮነ ንነብስና ጎዳኢ እዩ።

ጻዕዳ ባንዴራ ብቡዙሓት ሰባት ተታሒዛ ትረአ ኣላ። እታ ባንዴራ ብሰማያዊ "APF" ዝብል ኣሕጽሮተ ቃልን ክቢ ኣርማን ኣለዋ። ኣብ ድሕሪት ሓያሎ ሰባት ተኣኪቦም ይረኣዩ፡ ገሊኦም ድማ ጻዕዳ ስረ ተኸዲኖም።

እዚ ሓወልቲ ኣራ ኣኽሱም ሃፀይ ዮሃንስ 4ይ መዕርፎ ነፈርቲ እዩ ዝርከብ ናይ ሃፀይ ዮሃንስ ራብዓይ ሓወልቲ እዩ፡፡ ሃፀይ ዮሃንስ ብዘይ እዛ ሓወልቲ ኣብ ትግራይ ካልእ ዝፍለጥ ሓወልቲ የብሎምን፡፡

ኣብ ሓደ ቤተ ክርስቲያን ኣብ ኦም ዝተንጠልጠሉ ናይ መደወሊ ሓፂን ይርአዩ ኣለዉ፡፡ እዚ መደወሊ ኣብ ኩለን ቤተ ክርስቲያን ክህሉ ግድን እዩ፡፡ እዚ ንምንታይ ይመስለኩም?

ቀሊል ግን ከኣ ውቁብ ብጫ ዕንጨይቲ መለኸት ኣብ ጻዕዳ ድሕረ ባይታ ኮፍ ኢሉ ኣሎ። ኣብ ማእከል ሓሙሽተ ተበጻሕቲ ቀዳዳት ኣለዉ፣ እዚኦም ድማ ሙዚቃዊ ድምጽን ልምድን ንምትሕልላፍ ዝተዳለዉ እዮም። ቀሊል ግን ከኣ ዘመናዊ መሳርሒ ሙዚቃ እዩ።

እዚ ኣብ ማእከል ከተማ ብእምንን ሓመድን ናይ ስራሕ ቦታ ተዳልዩ ኣሎ፤ ኳዕቲ ስቕ ኢሉ ኣብ መሬት ደው ኢሉ ኣሎ። ድሒሩ ድማ ዓቢ ህንጻ ይስራሕ ኣሎ፡ ብመደርደሪታት ተሸፊኑ፡ ሰማይ ድማ ብድሙቕ ይበርህ ኣሎ።

ደቂ ኣንስትዮ ባህላዊ ጻዕዳ ክዳን ኢትዮጵያ ተኸዲነን እቲ ክዳውንቲ ብሰማያውን ካልእ ሕብርታትን ብጥልፊ ዝተሸለመ እዩ። እዚ ድማ ኣካል ጽምብልን ፍሉይ ኣጋጣሚን እዩ። ስሚዒት ባህላዊ ሓበን፣ ናይ ሓባር ሓጎስን ሓድነትን የርኢ።

ፃዕዳን ሰማያዊ ሕብሪ ዘለዎ ደሰ ዝብል ንዓይኒ ዝስሕብ ብሃጊ ዘለዎ ብርሃናዊ ዝኮነ ሰማይ ዓበይቲ ተክለታትን ዓበይቲን በረክትን ቦታት ኣለው ።

ዋላ እኳ ደረቕ እንተኾነ፡ ጽባቐኡ ዓቂቡ ተስፋ ዘርኢ ተፈጥሮ ኮይኑ ይስምዓካ። ኣብ ጸሓይ ዝነቐጸት እትመስል ኦም እያ፣ ቆጽልን ዘርኡን ውሑድ እዩ። ኣሰራርሓ እተን ጨናፍር ዝተሓላለኸን ጽቡቕን እዩ። ብድሕሪ እታ ኦም ድሙቕ ሰማያዊ ሰማይ ኣሎ።

እዚ ከባቢ እዚ ካብ ብተፈጥሮ ዝርከቡ ጎቦታትን ሜዳታትን እትከወን ካሎት ናይ ተፈጥሎ ውህብቶታት ኣለው። ካብኣቶም ድማ ሰማይ፣ ማይ፣ ንፋስ፣ ደበና፣ ፀሓይ፣ ወርሒ ዝበሉ ናይ ተፈጥሮ ውህብቶታት ኣለውን። ካሎኦት ናይ ብተፈጥራዊ ዝርከቡ ኣለው ዶ?

ናይ ወፃኢ ጉዳይ ሚኒስተር ኢትዮጵያ ዝነበሩ ኣይተ ደመቀ መኰንን ምስ ፕረዚደንት ሳህለወርቅ ዘውዴ ገለ ነገር የውግዑ ኣለዉ፡፡ ደስ በሃሊ ፎቶ፡፡

ካብ ናይ ኣክሱም ቅርጫፍ ወይ ድማ ክፋል ዝኮነ ኮሌጅ ኣድዋ እዩ። ኣብዚ ኮሌጅ እዚ ዘሎ ድፓርትመት(ዓይነት ትምህርቲ ) ድማ ቴክስታይ ኢንጀነሪግ ይበሃል።

ኣብዝሓ ክፋሉ ብጣውላ ዝተሰርሐ ፅቡቕ ሶፋ ኣብ ሜዳ ይርአ ኣሎ፡፡ እዚ ሶፋ ንዝወስዶ ዓሚል እናተፀበየ እዩ ዘሎ፡፡ ብሓቂ እዚ ኣካል ናይ ገዛ ንብረት ክኾን ዝግብኦ እዩ፡፡

ቅዳሜ ዝብል መስተ ይርአ ኣሎ፡፡ እዚ መስተ ኣብ ከባቢና ዝፍለጥ ኣይኮነን፡፡ ኣነ እዚ መስተ ኣይኮነን ጣዕሙ ክፈልጦስ መልክዑ እዃ ሕዚ እየ ብምስሊ ዝሪኦ ዘለኹ፡፡

ካባ ዝደረበት፣ ከም ናይ ፈረንጂ ርእሳ ኣሕፂራ ዝቖረፀት፣ ሰበይቲ እናሰሓቐት ትርአ ኣላ፡፡ እዛ ሰበይቲ ኣብ ምንታይ ኩነታት እያ ካሪ ደሪባ ዘላ ዝብል ንምግማት ግን ኣፀጋሚ እዩ፡፡

አብ ጋዜጣ ቡዙሓት አድለይቲን ዝኮኑ ሓሳባት አለው፡፡ አብ ፓርላማ ስብሰባ ናይ ኢንዱስትሪ ዝተውሃበ ናይ ወፃኢ ሸርፊን ካብ ወፃኢ ዝተረከበ አታዊ ምንአስ ወዘተ ዝብሉን ብፃዕዳ ድሕረ ባይታ ይርከብ፡፡ ፡፡ አህ! ናይ ሕዚ ዜና ብጣዕሚ እዩ ዘሐዝን፡፡

ናይ ደቂ ኣነስትዮ ስኒከር ጫማ ይርአ ኣሎ፡፡ እዚ ጫማ መልክዑ ሳሓቢ እዩ፡፡ ብዲዛይኑ እዋን ኣብቶም ናይ ቀረባ እዋን ፋሽናት እዩ ዝምደብ፡፡

እዚ ብባህላዊ ክዳውንቲ ዝተሰለመ ትርኢት ዘርኢ እዩ። ኣብ ውሽጢ ሓያሎ ሰባት ይረኣዩ፡ ምናልባት ቪድዮ ሙዚቃ ክቐርጹ ይኽእሉ። እዚ ምርኢት ብባህሊ፡ ጽምብልን ድልዱል ሓድነትን ዝተመልአ ንጡፍ ሃዋህው ይስመዓካ።

ህያው ጎደና ከተማ ይረአ፣ እቲ መንገዲ ብኣስፋልት ዝተፀረገ ኮይኑ፣ ኣብ ማእኸል መንገዲ ሰማያዊት ሰለስተ ጎማ ዘለዋ መኪና (ባጃጅ) ትረአ። ሓፈሻዊ ሃዋህው ናይ ሓንቲ ከተማ ብለይቲ ወይ ወጋሕታ፡ ምስ መዓልታዊ ንጥፈታት ህይወት እዩ። ሓቀኛን ህያውን ንጥፈታት እዩ።

መብዛሕትአን ደቂ ኣንስትዮ ዝኾኑ ሰባት ባህላዊ ጻዕዳ ክዳን ኢትዮጵያ ዝኽደኑ እዮም። እቲ ክዳን ብሕብሪ ባንዴራ ኢትዮጵያ (ቀጠልያ፣ ብጫ፣ ቀይሕ) ዝተጠልፈ እዩ። ብጠቕላላ ናይቲ ምስሊ ናይ ባህላዊ ኩርዓትን ጅግንነትን የብስር።

ብርክት ዝበሉ ዝተፈላለየ ሕብሪ ዘለዎም መቁፀሪያ/ፀሎት መግበሪ/ ይርከቡ፡፡ ንአብነት ፃዕዳ፣ ቀይሕን ሓመደዋይ ሕብሪን ዘለዎም መቁፀሪያታት ምሰ ፀለምቲ ክሪታት አብ ዕንቋይ ሕብሪ ድሕረ ባይታ ይርከቡ፡፡

ናብ ሓወልቲ ኣኽሱም ኣብ ዝወስድ ናይ ኮብል ስቶን መንገዲ ናይ ባህሊ ክዳውንቲ መሸጢ ቦታ ይርአ ኣሎ፡፡ ኣብኡ ደስ ዝብሉ ጥበባት ዘለዉዎም ክዳውንቲ ተሰቒሎም ኣለዉ፡፡

እዚ ልሙድ ድኳን ፍረታትን ኣሕምልትን ዘርኢ እዩ። ኣብ ቀይሕ ብረት ፍሬም ዝተሰርሑ መደርደሪታት ዝተፈላለዩ ፍረታትን ኣሕምልትን የርእዩ። ኣናናስን ፡ ኮሚደረ፡ ኣቮካዶን ኣፕልን ሽጉርትን ካልኦት ፍረታትን ይረኣዩ ኣለዉ ።ካብዞም ፍረታት ኣየናይ እዩ ዝያዳ ዝፈትዎ? ንምንታይ?

እዚ ቀመር ፋሽን ዝብል ፅሑፍ ዘለዎ ገዛ እንዳ ክዳውንቲ እዩ፡፡ እዚ ምዃኑ ካብቶ ክዳን ተኸዲኖም ዘለዉ ባንቡላታት ንርዳእ፡፡ ሰባት ደኺሙና ዘይብሉ ባንቡላታት ንመፋለጢ ምምሃዞም ዝደንቕ እዩ፡፡

መመላክዕን መፀባበቅን ኮይኑ እዛ ጓል ኣስተይ ናብ ገዛ ዕርዲ ገይራ ኣላ ብጣዕሚ ዘፀብቅን ዘንፀባርቅንእዩ እውን ዝብል ፅሑፍ እንዳፋለጠት እያ። ናይ ገፅኹም/ን እንታይ እንታይ ትጥቀማ/ሙ?

እዚ ሓዱሽ ገዛ ብሓዱሽ ፕላን ዝተሰርሓ እንትኮን እዚ ገዛ ዲዛይኑ ድማ ብጣዕሚ ደስ ይብል። እዚ ገዛ እዚ በዓል ክንደይ ይኮን?

ካብ ዓበይቲ እምኒታት ዘገርሙ! ዓይነታት ቅርፂታት ተሰሪሒሎም ኣለው ። ናይ ተፈጥሮ እምንታት ኣብዚ ሎሚ ንዝተፈላለዩ ስራሕቲ ንምስራሕ ይጠቅሙ እዮም ።

እዚ ካፊተሪያ እዩ ናይ ዩኒቨርሲቲ ተመሃሮ መመገቢ እዩ ዝመስል ምድር-ቤቱ ይኹን እቲ ጠረቤዛ ምስ ኮፍ መበሊኡ ብጣዕሚ ፅርይ ዝበለ እዩ እኒኤ።

ፍርፍር እንቋቊሖ ብእንጀራ ቀሪቡ ኣሎ፡፡ ፍርፍር እንቋቊሖ መብዛሕትኡ ግዚ ምስ ባኒ እዩ ዝቐርብ፡፡ ብእንጀራ እንተቐረበ እውን ግን ደስ ይብል እዩ፡፡

ብፍሉይ ወቂቡ ኣብ ዝተደለወ ደስ በሃሊ መድረኽ መርዓውን መርዓትን ምስ ኣዕርኽቶም ይርአዩ ኣለዉ፡፡ ኣብ መኣዲ ቀሪቦም ዘለዉ እዮም ድማ ዝመስሉ፡፡

ብብጫ ሕብሪ ድሕረ-ገፅ ዘለዎ ብቀይሕ ፅሑፍ ድማ ቢጂኣይ ኢትዮጰያ ሰርቲ ፎር ሞር ዝብል ፅሕፍ ዘለዎ ናይ ኣንበሳ ቅርፂ ዘርኢ ኣርማ እዩ።

እግዚኦ ክበዝሑ! አብ ሓደ ብራንዳ ሓሸዋ ዝተአከበ ዘለዎ ቦታ ዝተፈላለዩ ናይ ሸክላ/መሬት አቅሓ/ ስራሕቲ ዝተሰርሑ ንክሽየጡ ተዘርጊሖም ይርከቡ፡፡ እዚኦም ከዓ ፀሊም፣ ቀይሕን ሽሮን ሕብሪ ዘለዎም ጀበናታትን ዝተፈላለዩ መሬት አቁሑት ይርከቡዎም፡፡

እዚ ፀሊም ጫማ ቅልል ዝበለ ክብደት ዘለዎ ኮይኑ ምስ ጨርቂ ስረ ድማ ብዝያዳ የሳኒ፡፡ ናይ ቆርበት ጫማ ብዝምልከት ሰብ ብኣብዝሓ ፀሊም ሕብሩ እዩ ዝመርፅ፡፡ ንምንታይ ከምኡ ከምዝኾነ ግን ኣይፍለጥን፡፡

ብዓቢይ ታሪኻዊ ህንጻ ዝተኸበበን ብብርሃን ጸሓይ ዝበርህን ውህሉል ቤተ መቕደስ ኣክሱም ፅዮን ይርአ። ደረጃታትቲ እምኒ ዘመናዊ ምትንኻፍ ዘለዎ፣ ግዜ ዘይስዕሮ ጽባቐ ይፈጥሩ። ኣብ ማእከል ዝርከብ ቤተክርስትያን ድማ ክብሪ ናይ ዝሓለፈ ዘመን ብኽቡር ጨና ይፍንው።

ሓደ እምኒ ብቅርፂ ወቂቡ ኣሎ፡፡ ናይቲ ቅርፂ ውክልና እንታይ ምዃኑ እዃ እንተዘይፈለጥና ነቲ ስራሕ ብምርኣይ ጥራሕ ጥበብ ቀዳሞት ክነድንቕ ንኽእል ኢና፡፡

እዚ ብመልክዕ ማሕበራዊ ሚድያ ዝመስል ምስሊ ብንጹር ዘርኢ እዩ። ኣብ ማእኸል ድማ ብምግቢ ዝተመልአ ዓብዪ ናይ ወረቐት ባኮ ኣሎ፤ ኣሕምልቲ፡ ፍረታት፡ዋተርክረስን ቅጫን ሓዊስካ። ኣብ ቅድሚት ናይቲ ባኮ ትርኢት ናይቲ ኣብ ስማርትፎን ዝርከብ ኣፕ ኢ-ቢር ይረአ።

እዚ ኣብ ማእኸል ግራት ዒልዎ ኣብ ልዕሊ ሳዕሪ ተደፊኡ ይርአ። ኣብ መሬት ብተበፃሒ መንገዲ ዝተዘርግሑ ግራውቲ ዒልዎ ብዙሓት እዮም፤ ኣብ ድሕሪት ዘሎ ቀጠልያን ሰማያውን ሰማይ ነቲ ተፈጥሮኣዊ ንጹርነት ይውስኸሉ እዩ።

ኣዝያ ዘመናዊት ኣውቶቡስ ኣብ ፅርጊያ ውስን ኢላ ጠጠው ኢላ ኣላ፡፡ እዛ ኣውቶቡስ ዝኾነ ፀገም ዝገጠማ እያ ትመስል፡፡ ሓደ ሰብ ኣብ ቅድሚኣ ገለ ይፈታትሽ ኣሎ፡፡

ናይ ህፃናት ዓራት ወይ ከዓ መደቐስን መዕረፍን ይረአ፡፡ እቲ ዓራት ብፃዕዳ ሕብሪ ዝተቐለመ እንትኾን ብደጊኡ ብቀለማት ባንቡላ ዝተሳኣለ ውን ኣለዎ፡፡ እዚ ዓራት ኣብ ፅሩይ ቦታ ዝዓረፈ ዶ ይመስል?

ኣብዚ ጸሊምን ምልዕዓል ዝፈጥርን ምስሊ፡ ኣብ ጸሊምን ብኮብልስቶንን ዝተሰርሐ ጽርግያ ብርሃን ይበርህ። እቲ ትርኢት ዘሕዝንን ምሳልያዊን ስምዒት ጽምዋ፡ ተስፋ ወይ ናብ ብርሃን ገጹ ዝግበር ጉዕዞ ዘንጸባርቕ እዩ።

ሳምሰንግ ዝዓይነታ ተች ሞባይል ትርአ ኣላ፡፡ ኣብ ከባቢና ተች ሞባይ ከም ሓደ ኣገዳሲ ነገር ዝውሰዳሉ ዘለዋ ምኽንያት ካብ ጥቕመን ንላዕሊ ኣነ ካብ መን ይንእስ ብዝብል ድፍኢት እዩ፡፡ እዚ ብሓቂ ዘግርም እዩ፡፡

ናይ ጨጉሪ ኩምራ ዝተኸደነ ከልቢ ይርአ ኣሎ፡፡ እዚ ከልቢ ኣብ ከባቢና እንተዝርአ ከልቢ እዩ ኢሉ ዝኣምን የለን ካልእ ፍጥረት እዩ ዝመስል፡፡

እዚ ኣብ ከተማ ኣኽሱም ናይ ዝርከብ ናይ ሮምሃይ ሆቴል ናይ መሓመሲ ገንኢ እዩ፡፡ ሕዚ ማይ የብሉን ዘሎ፡፡ ማይ እንትመልእ እንተሎ ዘለዎ ግርማ ግን ፍሉይ እዩ፡፡

እዚ እታ ናይ ምሸት ጸሓይ ምስቲ ኣብ ሰማይ ዘሎ ደበናታት ተሓዋዊሳ ንእግሪ ጎቦታት ኣኽራን ክትበርህ ትረአ ኣላ። እታ ከተማ ብጸልማት ዝተሸፈነት ኮይና፡ ብተፈጥሮኣዊ ጽባቐ ዝመልአት ስእሊ እያ።

ኣብ ወሰን ፅቡቕ ፅርጊያ ሰቲ ዝሸጣ ደቂ ኣንስትዮ ኣለዋ፡፡ ብድሕሪአን ኣብ ዘሎ ናይ እግረኛ መንገዲ ድማ ኣንስትን ቆልዕትን ካልኦትን ይሓልፉ ኣለዉ፡፡ እቲ ጐደና ሰፊሕ ብምዃኑ ግን ምጭንናቕ የለን፡፡ ደስ በሃሊ እዩ፡፡

ኣብ ሰሜን እዝ ናይ መበል 11 ክፍለ ጦር መዘከሪ ሓወልቲ ዝብል ታፔላ ዝተለጠፎ ግቢ ኣሎ፡፡ እዚ ቦታ ግን ክለምዕ ኣይከኣለን፡፡

ገለ ብሄረሰባት ንሰውነቶም ኖራ ብዝመስል ህብሪ ብምቕላም ይቆነጃጀዉ እዮም፡፡ በዚ ተግባር ካብ ዝፍለጡ ብሄረሰባት ኢትዮጵያ ከም ኣብነት መን ክጥቀስ ይከኣል?

ካብቶም ደቂ ኣንስትዮ ንመጋየፂ ካብ ዝጥቀማሉ ሓደ ዝኮነ ወርቂ ኣብታ ናይ ማእከል ቁኖኣ ዝገበረትን ብድሕሪኣ እውን መቀርቀሪ ዝብሃል ዝርሓት ወርቂ እውን ገይራ ኣላ።

እዚ ኣብ ጎንደር ከተማ ዝርከብ ብብዙሓት ሃወፅቲ ሃገር ዝብፃሕ ቤተ መንግስቲ ሃፀይ ፋሲል እዩ፡፡ እዚ ቤተ መንግስቲ ኣበየናይ ዘመን ተሰሪሑ?

ቀውዒ እቶም እኽሊ ወይ ተኽልታት ናብ ብጫን ቡናውን ይቕየሩ ኣለዉ፣ እዚ ድማ ነቲ ተፈጥሮኣዊ ዑደት ዘንጸባርቕ እዩ። ነዋሕቲ ተኽልታት ዝሓዘ ግራት ምሉእ ብምሉእ ይርአ። እቶም ተኽልታት ዓይነታት ቃንጫ ሽኮር፡ ሴጅ ወይ ሳዕሪ ወይኒ እውን ይመስሉ።

ኣብ ከይዲ ምጥንቓቕ ዝርከብ በዓል ሓደ ደብሪ ህንፃታት እኒሆ፡፡ እዚ ስርሑ እንትውዳእ ዝህቦ መልክዕ ኣዝዩ ፍሉይ ከምዝከውን እሙን እዩ፡፡ ገና ንገና እዃ ደስ በሃሊ እዩ ዘሎ፡፡

ሓደ ሰብኣይ ጸሊም ሱፍን ሐምላይ ክራቫታን ተኸዲኑ ይርአ። ብማይክሮፎን ክዛረብ ይረአ። እቲ ትርኢት ኣብ ህዝባዊ ኣኼባ ወይ ዋዕላ ክኸውን ይኽእል እዩ። ብድሕሪትስሩዕ መንደቕ ይርአ። እቲ ሰብኣይ ኣብ ስራሕ ኮይኑ ኣብ ህዝባዊ ቦታ መደረ ክህብ ከሎ ዘርኢ እዩ።

ናይ ውጪ ድርጅት ኮይኑ ንዝተሸገረ ህዝቢ ዝቆመ ቋንቋን ሃይማኖትን ዘይፈሊ ናይ ሓገዝ ተራድኦ ዝኮነ ድርጅት ዩኤስ ኣይዲ ዝበሃል ድርጅት እዩ።

እዚ ሕብራዊ ንጉሳዊ ስእሊ ዘለዎ ንጉሳዊ ልብሲ ዝለበሰ ንጉስ ዘርኢ እዩ። ንጉስ ንጉሳዊ ክዳን ተኸዲኑ ኮፍ ኢሉ ይረአ ካልእ ሰብ ድማ ይረአ። እዚ ዘመናዊ ሰማይ ዘለዎ ሰንሰለት ኣኽራን ዘርኢ እዩ። እዚ ንባህላዊ ኣረኣእያን ተወዳዳሪ ሕብራዊ ራእይን ዝውክል እዩ።

ኣብዚ ፍርያት ምግቢ ብዝተወደበ ኣገባብ ኣብ መደርደሪ ይረአ። ብጸጋም ብወርቂ ቀለም ዝተሸፈና ታኒካታት ኣለዋ፣ ኣብ ልዕሊአን ድማ “ሸኖ”ዝብል ምልክት ብንጹር ይርአ። ብየማን ብጫን ቀይሕን ቀለም ዝተሸፈና ታኒካታት ኣለዋ። እቲ ብወርቅን ብጫን ሕብርታት ዝተሰለመ ጽባቐ ብዛዕባ ምትእስሳር ጽሬት ይዛረብ።

ካብ ፕላስቲክ ዝተሰርሐ ናይ ቆልዐ ጫማ ይርአ ኣሎ፡፡ ቆልዑ ብስእሊ ነገራት ስለዝሕጐሶ ኣብቲ ጫማ ሕብራዊ ናይ ፅምብላሊዕ ምስሊ ተገይሩሉ ኣሎ፡፡

ቪላ ገዛ ወይ ድማ ተርዘበለ ቢጫ ብሮዛ ሕብሪ ቀለም ዝተለመፀ ኮይኑ ኮብል ስቶን ተነፂፍሉ ኣብቲ ደገኣፉ ዓብይ ተክሊን ጎማ ወንበርን ኣሎ።

ብሰንኪ ሕጽረት ነዳዲ ዘስዕቦ ተደጋጋምን ከቢድን መዓልታዊ ኩነታት ተራእዩ ኣሎ። ምዝንባዕ ኣገልግሎት መጓዓዝያን ስቓይ ህዝብን ዘርኢ እዩ። ኣብ ሕብረተሰብ ዓቢ ብስጭት፣ ቁጥዐን ልዑል ዋጋ መነባብሮን ዝፈጥር እዩ፣ ዋጋ መጓዓዝያ ሰማይ ክድይብን ጸሊም ዕዳጋ ክዕንብብን ይገብር።

ወጢሕ ዝእግሩ ስፒል ዝበሃል ናይ ደቂ ኣንስትዮ ጫማ ይርአ ኣሎ፡፡ እዚ ጫማ ንዝነጣ ዕላማ ደኣምበር ንምርጋፅ ምቾት ዘለዎ ዓይነት ኣይኮነን፡፡

እዞም ኣብ ምስሊ ንሪኦም ዘለና ሰብ ኣይተ ጌታቸው ረዳ ይበሃሉ፡፡ ኣብ እዋን ኲናት ትግራይ ናይ ኮማንድ ፖስት ወሃቢ ቃል ነይሮም፡፡ ንውዕሊ ፕሪቶርያ ካብ ዝፈረሙ ድማ ሓደ እዮም፡፡

ኣብ ትሕቲ ጽላል ዓቢ ገረብ ዝተዘርግሐ ዕዳጋ ትርኢት። ብርሃን ጸሓይ ኣብቲ ኣቝጽልቲ ይንጸባረቕ እሞ፡ኣብቲ እምኒ ዚርከብ መሬት ጽላሎት ይገብር። ኣብ ማእከል ዓባይ ሰማያዊት ሰለስተ ጎማ ዘለዋ መኪና ደው ኢላ ኣላ፡እዚ ብዛዕባ ንግዲ፡ማሕበረሰብን መዓልታዊ ህይወትን ዝተሓዋወሰ ኣረኣእያ እዩ።

ሰፊሕ ግቢ ኣብ ዙርያ መካበቢኡ ጉድጉዶ ዝተኣከበሉ ከባቢ ንርኢ ኣለና፡፡ ካብዚ ኩነታት ኣንፃር እዚ ከባቢ ናይ ገጠር ዶ ናይ ከተማ ይመስል?

እዚ ብባንዴራ ሕብረት ኣፍሪቃ ዝተሰለመ ሕብራዊ መድረኽ ኣብ ናይ ወረቐት ሰነድ ተተሓሒዙ ተራእዩ። ኣብ ላዕሊ ዘሎ ጽሑፍ ብዛዕባ "መምርሒ ውሳኔን ሕብረት ተስፋን" ዝዛረብ እዩ።

እሰይ! ደስ በሃሊ እክሊ በቍሉ፡፡ ሓደ ናይ ሕርሻ ቦታ ዝተፈላለዩ ሓምለዎት አዝርእቲ በቍሉ ይርከብ፡፡ አብ ገለገለ ቦታ ከዓ ማይ አዕቍሩ ይርከብ፡፡ እዚ አዝርእቲ ጣፍ ተባሂሉ ይፍለጥ፡፡

ገዚፍ ሪስቶራንት ብመብራህቲ ዝደመቀ ገዚፍ ኮይኑ ወናብሩ ነዊሕ ጠረጼዛውን ተር ዝበለ ኮይኒ ናይ መስተ መደርደሪ እውን መስተ ሒዞም ኣለዉ ።

እዚ ካብ ቀርከሃ ዝተሰርሐ ዓራት፡ ብጻዕዳ ኮቦርታን ኣብ ማእከል ኣብ ሳጹን ዝተታሕዘ ቡን ኩባያን ዝተሸፈነ። ባህላዊ ጎድናዊ ጠረጴዛታትን ኣብ መንደቕ ዝተቐብአ ስእልን ኣብ ገዛ ስምዒት ሰላምን ጽባቐን የመሓላልፍ እዩ።

ቀይሕ ምድሪ ቤቱ ፃዕዳ ዕንበባ ዘለዎ ክዳንን ፀሊም ዝሕብሪ ዝትፈላለዩ ዓይነት ምግቢ መብሰሊ ዝጠቅም ኮይኑ ኣብ ክሻ ዝምለኣን ሽሙ እንታይ ይብሃል?

ኣብ ምብራቓዊ ኢትዮጵያ እትርከብ ታሪኻዊት ኣፍደገ ከተማ ሃረር ብደገ ኮፍ ኢሎምን ደው ኢሎምን ሰባት ዝተመልአ ዕሙር ዕዳጋ የርኢ። ደቂ ኣንስትዮ ሕብራዊ ባህላዊ ክዳውንትን ስካርፍን ይኽደና እሞ ከምዚ ኣሸብሪቐን ይረኣያ።

ሰባት ንዝተዓፀደ ጣፍ የጉብልዉ ኣለዉ፡፡ ማለት ናብ ሓደ ይእክቡ ኣለዉ፡፡ ብኸምዚ መንገዲ ድማ ቁሚጦ ክሰርሑ እዮም፡፡ ቁሚጦ ኣብ ዘለዎ ድማ ዓውዲ ይስራሕ፡፡ ስራሕ ሕርሻ ከቢድ እዩ፡፡ ግን ተስፋ ዝተመአ ብምዃኑ መሓጐሲ እዩ፡፡

ኣብ ዓብዪ ከተማ ዝርከብ መናፈሻ ብጣዕሚ ብኣትክልቲ ዝማዕረገን ዘመናዊ ዝኾነ ኣሰራርሓ ዝተሰርሐን ንዓማዊል ማራኪ/ሰሓቢ ዝኾነ መናፈሻ እንትኸውን ኣብኡ ዝረኣይ ዓሚል/ካስተመር ግን የብሉን፡፡

ፍሉይ ናይ ኣትክልቲ ኣደራድራ ይርአ ኣሎ፡፡ እዚ ብኣደራድራ ምኽንያት ዝመፀ ፅባቕ እንተይሓሰብካዮ ክትዕድግ ዝደፍእ ዓይነት እዩ፡፡ ብሓቂ ደስ በሃሊ ትርኢት እዩ፡፡

እዚ ብቀጠልያ ኣግራብ ዝተሰለፈ መንገዲ ብሰላም ተዘርጊሑ ኣሎ። ኣብ ማእከሉ ከም ምልክት ምግቢ ኣሎ። ህይወት ኣብ ማእከል ጽባቐ ተፈጥሮ ብቐሊሉ ትረአ ኣሎ። እቲ ከባቢ ብተፈጥሮኣዊ ጽባቐን ሰላምን ዝተመልአ እዩ።

እዚ ኣብ ጎኒ እቲ ጎደና ዝርከባ ንኣሽቱ ድኳናት ዘርኢ እዩ። ኣብ ደገ ሕብራዊ ክዳውንቲ (ኣብ ምርኢት) ብጸጋም ድማ ፍረታትን ኣሕምልትን ከምኡ’ውን ፕላስቲክ ኣቑሑት ኣለዉ። እዚ ናይ መዓልታዊ ዕዳጋ ዘለዎ ስምዒት እዩ።

ኣብዚ ሉሲ ናይ ዝበሉዋ ፍጥረት ቅሪት ኣካል ይርአ ኣሎ፡፡ ኣነ ብዘገምታዊ ለውጢ ዘይኣምን ስለዝኾንኩ ንታሪክ ሉሲ ዝቕበል ስነ ልቦና የብለይን፡፡

ቡናዊን ቀይሕን መትሎ ወይ ከዓ ሓሰኻ መሬት ኣብ ጸሊምን ርጥብን ሓመድ ወይ ድዅዒ ይርከብ፣ ገሊኡ ድማ ተደፊኡ ይርከብ። ሓጺር ርእይቶ፡ ዘፍርሕ ይመስል፡ ንሓመድ ግን ጽቡቕ እዩ!

ጋሪ ትስሕብ በቕሊ ትርአ ኣላ፡፡ በቕሊ ጋሪ ንምስሓብ ትምረፀሉ ምኽንያ ጉልበታ ድልዱል ብምዃኑ እዩ፡፡ የግርም፡፡ ሰብ ግን ከም ስርሐን መጠን ንበቕሊ ክንክን እንትገብር ኣይርአን፡፡

ስራሕ ዝተፈላለዩ ዓንታት ስራሕ ኣለው ናይ መንግስቲ ስራሕ ናይ ግሊ ስራሕን ኣብዚ እንሪኦ ዘለና ናይ ግሊ ስራሕ ኮይኑ እንዳዳቦን ኬክን ስራሕ እዩ እዚ ስራሕ እዚ ብጣዕሚ መትረፋይ እዩ።

ሓደ ዓብዪ፣ ባህላዊ ትግራዋይ ህንፃ እምኒ ይረአ። እዚ ብብጫ ኣእማን ዝተሃንጸ ገዛ፡ ብድሕሪት ዓቢ መረባ ዘለዎ ኮይኑ፡ ካልኦት ንኣሽቱ ገዛውትን መስመራት ሓይሊ ኤሌክትሪክን ኣብቲ ከባቢ ይረኣዩ። እዚ ስምዒት ጥንታውን ባህላውን ስነ ህንጻ ዘንጸባርቕ እዩ።

ቢሮ እንትበሃል ብዙሕ ዓይነት እዩ፡፡ ገለ ቢሮታት ዝተጠላቅዐ ናውቲ ዝሓዙ እዮም፡፡ እዚ ንሪኦ ዘለና ቢሮ ግን ተሽከርካሪ ወናብርን ዘንፀባርቕ ጠረጴዛን ዝወነነ እዩ፡፡

ባህላዊ ክዳን ዝተኸድኑ ሰባት ኣብቲ መንገዲ ክጓዓዙ ይረኣዩ። ንጉዕዞ ድሉው ዝኾነ ኣድጊ ኣብ ቅድሚት ዝንቀሳቐስ ይመስል፤ ናይ ቀሊልነት ህይወትን ተፈጥሮኣዊ ቅሳነትን ስምዒት ይመሓላለፍ።

ብቆዳ ዝተሰርሐ ደስ በሃሊ ስኒከር ጫማ ይርአ ኣሎ፡፡ እዚ ጫማ መናእሰይ ዝገብርዎ ኮይኑ ምስ ጅንስ ስረ ዘሳንይ ዓይነት ጫማ እዩ፡፡ ደስ በሃሊ ጫማ፡፡

እዛ ናይ ሙዚቃ መሳርሒ ትራምፔት ትበሃል፡፡ ኣብ ኣኽሱም እዛ መሳርሒ ኣብ ስርዓተ ቀብርን ኣብ ሃይማኖታዊ በዓላትን ኣብ ግልጋሎት ትውዕል፡፡ እቶም ዝፃወትዋ ሙሉእ ዓቕሚ ስለዘይብሎም ኩሉ ግዜ ብተመሳሳሊ ድምፂ ኢና ንሰምዓ፡፡

እዚ ሓንቲት ጋል ኣንስተይቲ ኮይና ዘመናዊ ክዳን ተኪዲና ንባዕላ ቀያሕ ኮይና ፀግራ ድማ ዘመናዊ ገይራ ዝተሰርሐት ክልተ ዓይነት ሕብሪ ቀይሕን ፀሊምን ገይራ ብጣዓሚ ነውሕ ጫማዝረገፀት ክትኮን ከላ ፅብቅቲ ቆላዓ እያ።

ድሙቕን ባህላዊን ክዳውንቲ ኢትዮጵያ ኣብ ምርኢት ቀሪቡ ኣሎ! ኣብ ቅድሚት ማኔኪን ጽቡቕ ጻዕዳ ጡጥ ክዳን ተኸዲኖም ይረኣዩ። ገሊኡ ድማ ብዓበይቲ መስቀል ቅርጺ ዘለዎም፤ እዚ ናይ ንግዲ ቦታ ምዃኑ ዘመልክት እዩ። ብሓቂ ጽቡቕን ባህላዊን ዕዳጋ እዩ!

ኣብዚ ሰባት ኣብ ወግዓዊ ኣቀባብላ ወይ ምረቓ ይረኣዩ። ገለ ካብቶም ደቂ ተባዕትዮ ሰማያዊ ዩኒፎርም ክኽደኑ እንከለዉ ገሊኦም ድማ ሱፍ ተኸዲኖም እዮም። እቲ ምጭብባጥ ኢድ ናይ ሰላምታን ምትሕብባርን ስምዒት የመሓላልፍ። እዚ ናይ ምክብባርን ስልጣንን ዘርኢ እዩ።

እዚ ሓደ ብብርሃን ዝተመልአ ቤተ ክርስቲያን ይረአ ኣሎ። ብኢድ ዝተታሕዘ መብራህትን ጻዕዳ ጽጌረዳን ብሰላማዊ ስነ-ስርዓት ይርአ። ብርሃን ባህላዊ ሕብርታትን ብርሃን ተስፋን ኣብ ዙርያኡ ይደምቕ፤ ኣብ ማእኸል ኣብ እምነት ዝተመስረተ ድምቀት ባህላውን መንፈሳውን ሕብርታት ዘርኢ ሕብረት ድምቀትብርሃን እዩ።

ኣይተ ሃይለማርያም ደሳለኝን ዶክተር ዓብዪ ኣሕመድን ናይ ባንዲራ ርኽክብ ይገብሩ ኣለዉ፡፡ እዚ ንከይዲ ሓላፍነት ሽግግር ዝውክል ኣዝዩ ደስ በሃሊ ስርዓት እዩ፡፡

ጽቡቕ ዕንጨይቲ ናይ ቤት ጽሕፈት ስርዓት። ዓቢን ውቁብን ዕንጨይቲ ዝተሰርሐ ጠረጴዛ ኣሎ። ኣብ ቅድሚኡ ድማ ክልተ ንኣሽቱ ናይ መቐበሊ ኣጋይሽ መንበር ኣለዋ። እተን መንበር ብፍኹስ ዝበለ ቡናዊ ጨርቂ ዝተሸፈና እየን። እቲ ቦታ ዕቱብን ሞያውን ይመስል!

ኣብ ሃገርና ዓብዪ ክብሪ ዘለዎም ኣቡነ ገብረ መንፈስ ቅዱስ ዝበሃሉ ፃድቕ ብኣናብስን ነብርታትን ተዓጂቦም ዘርኢ ናይ ኢድ ስእሊ ይርአ ኣሎ፡፡ ናይዞም ፃድቕ መልክዕ ዋና መፍዪ እንታይ እዩ?

ኣብዚ ኣብ ትሕቲ ሰማይ ደው ኢሉ ዘሎ እምኒ ከም ምስጢር ኣማልኽቲ ተፈጥሮ ኮይኑ ይረአ። ሕብሩ ብዝተፈላለየ ጽላሎት ዝተሸፈነ ኮይኑ፡ ቁመቱ ንልቢ ወዲ ሰብ ይማርኽ። ኣብ ታሕቲ ደው ኢሎም ዘለዉ ሰባት ከም መሰኻኽር ናይቲ ድንቂ ተፈጥሮ ይረኣዩ።

እዚ ብደቂቕ ጸጉርን ብሰማያዊ ብርሃን ብወርቂ ጌጽ ዝተሸፈነ ገጽ ዘለዎ ጽባቐ ዘርኢ እዩ። ብቐይሕ ክዳውንትን ጸሊም ገመድን ዝተሰለመ ስእሊ ኣብቲ ብርሃን ይረአ ኣሎ። ጸኒሑ ድማ ብሰማያዊ ዝተቐብአ ቦታን ብብርሃን ዝተመልአን እዩ።

ኣብ ትግራይ ካብ ባህላዊ መጋየፂ ዝኮነ ሓደ ሳሱሉ ካብ ተክልታት ሓደ ኮይኑ ተፋሒሩ ተፋሕፊሑ ንኢድን እግርን መመላክዕን መፀባበቅን ዝውዕል ተክሊ ምኳኑ ትፈልጡ ዶ?

ኣብዚ ብዙሓት ሰባት ኣብ ሓደ ናይ ቦታ ኣብ መሬት ኮፍ ኢሎም ይረኣዩ። ሕብራዊ ክዳውንቲ ተኸዲኖም እዮም። ብድሕሪት ድማ ግራትን መኪናን ብሰፊሕ ብርሃን መዓልቲ ይርአ። እዚ ምስሊ ብዙሓት ሰባት ኣብ ሓደ ቦታ ተኣኪቦም ከምዘለዉ ይሕብር።

ቆቢዕ ገይሮም ፀሊም ሱፍ ተከዲኖም ካብ ብሪ ዝተሰርሐ መስቀል ኣብ ኢዶም ሒዞም ብሕሪኦም ድማ ናይ ማርያም ስእሊ ኣድህኖ ኣሎ። ናይ ማርያም ስእሊ ክክርኢ ተለኩ ህሊናይ ፍስህ ይብል።

እዚ ኣብቲ ምስሊ ዘላ ሰበይቲ ቀሊልን ውቁብን ክዳን ተኸዲና ደው ኢላ ኣላ። እዚ ብጻዕዳውን ቀጠልያን መስመር ዝተቖርጸ ቀሊል ክዳን ኮይኑ፡ ዝተጸረየ ጽባቐ ዝገልፅ እዩ።

እቲ ናይ ተፈናቀልቲ ቴንዳ ወይ እውን ካምቦ ኣሪጉን ተቀዳዲዱን እታ ጋዜጠኛ ቃለ መጠይቅ እንዳገበረት እቲ ተጠያቂ እውን ኩነታት ተመዛበልትን ኣብ ከመይ ይነብሩን ብከመይ ይነብሩን እንዳተዘራረቡ ይርከቡ፡፡

እዚ ምቸት ዘለዎ ናይ ገዛ መደቀስ ዓራት ከም ሆቴላት እንትከውን ኣሰራራሓ ናይ ዕንጨይቲ ዘርእ እንትከውን ኣብ ገጠር ይኩን ኣብ ከተማ ብጣዓም ዝተኣታተውእንትከውን እዚ ናይ ዕንጨይቲ ስራሓቲ ዓራት ይብሃል።

ብፍሉይ ክንክን ዝተተሓዘ ኣፍሮ ጨጉሪ ዘለዎ መንእሰይ ይርአ ኣሎ፡፡ እዚ ሰብ ወዲ ከተማ እንተዝኸውን ኣርተፊሻለ ጨጉሪ እምበር ናቱ ጨጉሪ እዩ ኣይምተባህለን፡፡

እዚ ብጽቡቕ ዝተሸፈነ ባህላዊ ክዳን፡ ብወርቂ ጌጽ ዝተሰለመ ቅርጺ ዘርኢ እዩ። ብብርሃንን ሕብርን ንጣብ ዝተሸፈነ በዓላዊ ትርኢት፤ እዚ ምስሊ ንጽባቐ ባህልን ምልክት ሓጎስን ብንጹር መልክዕ የቕርብ።"

ካብ እምንን ዕንጨይትን ዝተሰርሐ ቀሊል ምድላው ፈርኒቸር ይርአ። ሶፋታት ኣብ ጸሓይ ተቐሚጦም፡ ኣብ ውሽጢ ድማ ሰባት ኣብ ኣቑሑት ክሰርሑ ይረኣዩ። ኣብ ቅድሚኡ ሓንቲ መንእሰይ ኣብ ጽርግያ ተሌፎን ትዛረብ፡ እቲ ኩነታት መዓልታዊ ዕዳጋን ቀለልቲ ዕዮ ገዛን ተባሂሉ ይትርጎም።

እዚ ካብ ከውሒ ተፈልፊሉ ዝተሰርሐ ህንፃ ቤተ ክርስቲያን እዩ ዝመስል፡፡ ኣነ ዝገርመኒ ንሕና ናይቶም ከምዚ ዓይነት ህንፃ ይሰርሑ ዝነበሩ ኣቦታት ውላድ ምዃንና እዩ፡፡ ወዲ ሓዉ ሓሞኽስቲ ከም ማለት እዩ፡፡

ዝኾነ መስተ ናብ ብርጭቖ ይቕዳሕ ኣሎ፡፡ መልክዑ ፅቡቕ እዩ ዝኒሀ፡፡ እንታይ ዓይነት መስተ ምዃኑ ንምፍላጥ ግን ኣፀጋሚ እዩ፡፡ ምኽንያቱ ነዚ መስተ ዝውክል ፅሑፍ ኣይረአናን፡፡

ዝተፈላለዩ ኣቁሑት ገዛ ከም ኣጋር ፔርሙዝ ዝኣመሰሉ ኣብ ብሕብራዊ መሸፈኒ ዝተሸፈነ ጣውላ ተሰሪዑ ይርአ ኣሎ፡፡ ብጎድኒ ናይ ክዳውንቲ መሕፀቢ ማሽን ይርከብ፡፡

ኣብ ገጠር ከባቢ ኮይኑ ኣብዚ ከባቢ እዚ ንዓይንካ ብጣዕሚ ሰሓብትን ደስ በሃልትን ተክልታት ኣለው። ኣብቲ ከባቢ ብሳዕሪ ዝተከደነ ገዛ እውን ኣሎ። ኣነ ብሳዕሪ ዝተከደነ ገዛ ኣይፈቱን።

ክልተ ሰማያዊ ካሳሳንዱቕ ኮይነን፡ ኣብ ልዕሊ ነንሕድሕደን ተደራሪበን ኣለዋ። ኣብ ውሽጢ ጥርሙዝ ብርጭቆ ኣሎ። ኣብ ታሕተዋይ ሳጹን "BEDELE" ዝብል ጽሑፍ ብንጹር ይርአ። ዘዘናግዕ መስተዪ ግዜን ቦታን ይመስል፡፡

ሳስላ እንዳተባህለ ዝፍለጥ ኣብ ጽሩይ ጻዕዳ ጨርቂ ተዘርጊሑ ፍሩይን ጥዕና ዘለዎን ዝመስል ሱር ኣሕምልቲ ዘለዎ ተፈጥሮኣውን ቀሊልን ኣብ ዕዳጋ ይረአ። ጻዕርን ተፈጥሮኣዊ ኣነባብራን ህዝቢ ብጽቡቕ ዘንጸባርቕ እዩ።

እዚ እንሪኦ ዘለና እንዳ ስጋ እንትኮን ኣብ እቲ ምስሊ ዝረአየና ዘሎ እቲ ስጋ ብጣዕሚ ዝሰበሓን ልስሉሱን ጮማ ዝኮነ ስጋ ይረአየና አሎ።

ሳንዲስክ "Ultra Dual Drive Go" ዝብል ዩኤስቢ ፍላሽ ድራይቭ የርኢ ኣሎ። ብኽልቲኡ ወገን USB-Cን USB-Aን መተሓላለፍቲ ስለዘለዎ፡ ካብን ናብን ብዙሓት መሳርሒታት ብቐሊሉ ፋይል ንምስግጋርን ንምሓዝን የኽእል። እዚ ድማ ናይ ዘመናዊነትን ተግባራውነትን ስምዒት ይፈጥር።

ድሙቕ ቀጠልያ ዝተቐብአ ገዛ፡ ሰለስተ ንኣሽቱን ህጻናት ብሓጎስ ደው ኢሎም፣ ሕብራዊ ክዳን ተኸዲኖም ኣብ ጸሓያዊ መዓልቲ ተጠርኒፎም ይርከቡ። እቲ ኣየር ብብርሃን ንእስነት፡ ብሓጎስ ህጻናትን ብቐሊል ጽባቐ ህይወትን ዝተመልአ እዩ።

እዚ ኣብታ ታሪካውንታን ጥንታዊትን ከተማ ኣኽሱም ዝርከብ ከባቢ ኮይኑ እዚ ከባቢ እዚ ድ ዝተፈላለዩ ቅርስታት አለወ ተባሂሉ ስለዝሕሰብ ብዙሓት ሰባት ናብዚ ክግብይ ይደልዩ። ኣነ እውን ናብዚ ኣይትየ ታሪክ ዓደይ ክፈልጥ ደስ ምበለኒ ነይሩ።

ካብቶም ናይ ኢትየጰያ ተፈለጥቲ ሙዚቀቀኛታት ዝበሃሉ እታ ተፈታዊት ብዙሓት ኣድነቅቲ ዘለውዋ ኣስቴር ኣወቀ ትበሃል። ኣስቴር ኣወቀ ኣብ ክሳደን ኣብ እዝና ካብ ወርቂ ዝተሰርሒ መጋየፅታት ተጠቂማ ኣላ። ናይ ኣስቴር ኣድናቂት እየ።

ታሪኻዊ መቓብራት እምኒን ናብ ደረቕ መሬት ዝተደርበዩ ዓበይቲ ኣእማንን ይራኣዩ ኣለው። እቲ ዓቢይ ንዱቕ እምኒ ተኸፊቱ ዓሚቝ መቓብር ይርአ፡ እዚ ድማ ትንፋስ ጥንታዊ ህይወትን ታሪካዊ ምስጢርን ይገልጽ።

ኦርቶዶክሳዊት ተዋህዶ ቤተክርስትያን ኢትዮጵያ ኣብ ክልል ትግራይ ኣብ ዙርያ ሓደ ዓብዪ ዕቋር ማይ ተኣኪቦም በዓል ኤጲፋንዮስ የብዕል። እቲ ከባቢ ብተፈጥሮኣዊ ኣግራብን ጎቦታትን ዝተኸበበ ኮይኑ፡ እቲ ቁጽሪ ህዝቢ ንዕብየት ናይቲ ፍጻመ ፣ዓሚቕ ስምዒት መንፈሳውነትን ትዕቢትን ይፈጥር።

እዚ ጻዕዳ ናይ መንደቕ ሰዓት እዩ። ክቢ ቅርጺ ዘለዎ ኮይኑ ጻዕዳ ገጽን ብሩር ፍሬምን ኣለዎ። እቲ ሰዓት ዘርእዩ ቁጽርታት ዓበይትን ጸሊምን ኮይኖም ካብ 1 ክሳብ 12 ዝተጻሕፉ ኮይኖም ጸሊም ሰዓት፡ ደቒቕን ቀይሕን ካልኣይ ኢድ ኣለዎ።

ኣብ ጎደና ዝሸይጥ ሰብ ኣብ ዓረብያ ስንኩላን ዝተፈላለየ መነጽርን ካልእ ንኣሽቱ ነገራትን ይሸይጥ። እታ ዓረብያ ስንኩላን ንባዕላ ናብ መደርደሪ ተቐይራ ኣላ። መዓልታዊ ቃልስን ንግዳዊ ንጥፈታትን ሰባት ዘርኢ እዩ። ነቲ ዘለዎ ተጠቂሙ መነባብሮኡ ክመርሕ ምጽዓሩ ዘገርምን ዝነኣድን እዩ።

እዚ ንእሽቶ ድኳን ወይ ንግዲ የርኢ። ቅድሚት እቲ ድኳን ብሰማያዊ ጨርቂ ዝተሸፈነ ኮይኑ፡ኣብ ቅድሚት ድማ ሓጹር ባምቡላ ኣሎ። ኣብ ቅድሚ እቲ ድኳን ውሑዳት መንበርን ሰገራን ኣለዉ። ብጸጋም ኣብ ህንጸት ዝርከብ ህንጻ እዩ፣ እቲ ሃዋህው ንቡርን ህዱእን እዩ።

ንጽባቐ ተፈጥሮን ፍሩይነት ናይቲ ፍረን ዘንጸባርቕ እዩ። እቲ ድሙቕ ሰማያዊ-ጸሊም ሕብሪ ናይቲ ፍረታት ፍረታት ዝብላዕን ብቪታሚናት ዝሃብተመን ምዃኑ ዘመልክት ኮይኑ፡ እዚ ድማ ስምዒት ጥዕናን ኣመጋግባን ይፈጥር። ኣብ ጥቓኡ ብብዝሒ ዝበቁል ቢልቤሪ ዘርኢን፣ "ኤውሮጳዊ ብሉቤሪ" ተባሂሎም'ውን ይፍለጡ።

ፍሽኽታ ዝመልኣ ሰበይቲ ኣብ ባህላዊ ስፌት ትሰርሕ። ጸሊምን ቀይሕን መስመር ዘለዎ ክዳንን ቆቢዕን ተኸዲና ኣላ። ኣብ ኢዳ ፈትሊ ጡጥ ዝሓዘት መሳርሒ ዕንጨይቲ ሒዛ ኣላ። እዚ ንሰላምን ጻዕርን ፈጠራን ዝውክል እዩ።

ኣብዚ ብቐጠልያ ኣግራብ ኣብ ዝተሰለፈ ጽርግያ፡ ሓንቲ ዓባይ ብጫ ናይ ጎሓፍ መኪና ትርአ።" እዛ ብጫ ናይ ጽዕነት መኪናጎሓፍ ኣብ ምፍሳስ ኣብ ስራሕ ኣላ፤ ጽሬት ንምሕላው ዝግበር ተወፋይነት ብሰፊሕ መዓልቲ ይረአ።

ወለዲ ምስ ኣርባዕተ ህፃውንቲ ደቆም ይርአዩ ኣለዉ፡፡ ፍቕራዊ ቅርርብ ናይዚ ቤተ ሰብ ደስ ዝብል እዩ፡፡ ካብ ገፅ እቶም ቆልዑ ክንበብ ዝኽእል እዩ፡፡

እዚ ድቅ ኣንስትዮ ኮይነን ናይ ዝተፈላላየ በህሊታት ናይ ኢትዮጵያ ኣብ ግንባረን መፃባብቀ ገይረን ፃዕደ ሕብሪ ክዳን ቀይሕ ዝበለ ሕብሪ ክዳን ዛዕጎል ዝበሃል ፃዕዳ ዕንቁ ሕዘን ኣብ ኤደን ናይ ጥስሚ ማሑቆን ላጋ እ ደተ በሃለ ይፅዋዕ።

እዞም ኣብ ምስሊ ዝርአዩ ዘለዉ በዓል ስልጣን ዶክተር ብርሃኑ ነጋ ይበሃሉ፡፡ ንሶም ናይ ኢትዮጵያ ትምህርቲ ሚኒስትር ሚኒስተር እዮም፡፡ ኣብ ፅሬት ፈተና ብዘለዎም ቅዋም ድማ ይፍለጡ፡፡

ኣብዚ እንርእዮ ዘለና ምስሊ መፅሓፋ እዩ ። ናይዚ መፅሓፍ ኣርእስቲ ደማ "ናይ ድያብሎስ ጦርነት" ዝብል ኮይኑ ቶርጓሚኡ ድማ ብ "ኣያለው ዘእዮስስ" ይበሃል ።

ጸወታ ኩዕሶ ኢድ ምሉእ ስፖርታዊ ውድድር እዩ። ኣብ ውሽጢ ዘለዉ ተጻወትቲ ስፖርታዊ ክዳውንቲ ተኸዲኖም እዮም። እዚ ስፖርታዊ ውድድር መንፈስ ኮይኑ ይስምዓካ፣ ህያው ድምጺ ምንቅስቓስን ዕልልታን ኣለዎ። እዚ ፍጻመ ኣዘናጋዕን መሳጥን እዩ።

ሓደ ናይ ኦርቶዶክስ ኣማኒ ዝኮኑ ጻጻስ መስቀሎም ሒዞም ናይ ክሳዶም ብሪ መስቀል ዓብይ ጌሮም ናይርእሶምን ክዳኖምን ሓደ ዓይነት ፀሊም ጌሮም ንሓደ ፃዕዳ ክዳን ምስ ፀሊም ሻርፒ ን ዓብይ መስቀል ዝገበረ እናተዛረቡ ንሱ ድንን ኢሉ ኣሎ።

ናይ እዝንን ናይ ክሳድን መጋየፅታት ይርአዩ ኣለዉ፡፡ እዞም መጋየፅታት ኣብ ከባቢ ትግራይ ዝፍለጡ ዓይነት ኣይኮኑን፡፡ ናይ እኒ ሃረሪ መጋየፅታት እዮም፡፡

እዚ ኣብዚ ዘሎ ናይ ኤሌክትሪክ ድስቲ ፊሊፕስ እዩ። እሱ ድማ ዳይሊ ኮሌክሽን HD9303/03 ሞዴል እዩ። ብቐንዱ ካብ ንምግቢ ዝኸውን ስቴንለስ ስቲል ዝተሰርሐ ኣካልን ጸሊም ፕላስቲክ መትሓዚን መኽደኒን መሰረትን ኣለዎ። ብጽሩይን ተግባራውን ዲዛይን፡ እዚ ስቶፕ ንመዓልታዊ ህይወት ቀሊል ይገብሮ።

አብ ትግራይ ካብ ዝርከቡ ተመዛበልቲ ሓደ ዞባ ምዕራብ ትግራይ ኮይኑ ፅንተት ዝተበተነ ህዝቢ ዝብል ጨርሖ ሒዞም አብ ጎደናታት ንዕዘብ ። እዞም ወገናትና ናብ ዓድም ክምለሱ እንታይ ክግበር አለዎ ትብሉ?

እዚ ባህላዊ ኣከዳድና ኢትዮጵያ ዘርኢ እዩ። ኣብ ዙርያኡ ብኢድ ዝተሰርሐ ሕብራዊ ስልማት ዘለዎ ጻዕዳ ክዳን እዩ። እዚ ዝተሰለመ ጻዕዳ ክዳን፡ ባህላዊ ጽባቐ ዘርኢ መስተንክር ክዳን እዩ።

ካብ አክሱም ንሰሜን ኣንፈት ንማይ ሹም ዝርኢ ወይ እንዳአቡነ ኣረጋዊ ገዳም ዝርኢ ኣብ ገዛ ዕጉማይ ዜሮ ሸሞንተ ዝርከብ እንዳየሱስ ቤተክርስትያን እዩ፡፡

ኣብ ቅድሚ እቲ ህንጻ ዝተፈላለየ ዓቐን ዘለዎ መድረኽ ኣብ ሓደ መድረኽ ተተኺሉ ኣሎ። ኣብ ጥቓ መእተዊ እቲ ህንፃ ጎማ ተሰቒሉ ኣሎ፤ ኣብ ውሽጢ ሓደ ካህን ብቐሊልን ድሙቕን ቆራጽነት፣ ኣየር ብናይ መዓልቲ ስራሕን ብርሃን ተስፋን ይመልእ።

አክሱም ሃፀይ ዮሐንስ 4ይ አየር መንገድ ዝብል ብአምሓርኛን እንግሊዘኛን ብዕንቋይ ሕብሪ ተፃሒፉ አብ ብጫ ድሕረ ባይታ ይርከብ፡፡ አብቲ አየር መንገድ በሪ ከዓ ሓንቲ ዕንቋይ ሕብሪ ባጃጅ አብ እስፓልትን ፀሊምን ፃዕዳን ሰራሚክ ጠጠው ኢላ ትርከብ፡፡

ካብ ፕላስቲክ ዝተሰርሑ ዱዃታት ይርአዩ ኣለዉ፡፡ እዞም ዱኻታት ኣብ ኮፊ ሃውሳት ብብዝሒ ንሪኦም ኢና፡፡ ቀሊል ክብደት ስለዘለዎ ንምጥቃም ምችዋት እዮም፡፡

መንኣሰይ ብሓባር ተኣኪቦም እንተጫወቱን እናሰሓቁን ይርከቡ። እቶ መንኣሰይ ድማ ዝተፈላለየ ዓይነት ሕብሪ ዘለዎም ክዳን ድማ ተከዲኖ መስተ እናሰተዩ ይርከቡ። እቲ መስተ እንታይ ይባሃ?

እዛ ኣብ ጩኸል ዘላ ቤተ ክርስቲያን ትርአ ኣላ፡፡ እዛ ንዝኽሪ ካብቶም ተስዓቱ ቅዱሳን ሓደ ዝኾኑ ኣቡነ ጰንጠሌዎን ዝተሰርሐት ገዳም ጥንታዊ ሽማ ደብረ ጾማእት ትበሃል፡፡

ምስሊ ፊት ንፊት ዝርአአዩ ዘዔሙዝመስሉ ኣናብስ ዝርአዩሉ ክልተ ጐቦታት ይርአዩ ኣለዉ፡፡ ናይዞም ጐቦታት ግርማ ሞገስ ደስ በሃሊ እዩ፡፡ ደጋጊምካ ርአየኒ ዝብል እዩ፡፡

ወለላ መዓር ብመዝፈፊ ይዝፈፍ ኣሎ፡፡ ብኸምዚ መንገዲ ዝፀረየ መዓር እንትፍ ዝበሃል ገፈፋ የብሉን፡፡ ብዘይምንም ስክፍታ ጥራዩ ኮነ ብቅጫ ክብላዕ ይኽእል እዩ፡፡

መሰረታት ሓደ ዓቢይ ህንጻ ኣብ ማእከል እቲ ደረቕ መሬት ደው ኢሉ፣ መናድቕን ነዋሕቲ ኣዕኑድ/ኮለናትን ይተኽሉ ኣለዉ፣ ኣብ ከባቢኡ ዝነበረ ተፈጥሮኣዊ ቁጥቋጥን ሰላማዊ ኣኽራንን ድማ ኣሎ። እቲ ኩነታት ብትግሃትን ተስፋን ምህንድስና በሲሉ ይፅበ ኣሎ።

ሓደ ሰብ ናይ ተለቪዥን ቃለ መሕትት ክገብር ወይ ዜና ከቕርብ ይረአ። ብቴሌቪዥን ትግራይ ዝተመሓላለፈ ይመስል። እቲ ጽሑፍ ብዛዕባ ትንበያታት ሜትሮሎጂን ዕንወት ኣብያተ ትምህርትን ይዛረብ። እቲ ትርኢት መሃርን እዋናውን ስምዒት ኣለዎ።

እዚ ኣብ ሳሎን፡ ምድላው ዘርኢ እዩ። ኣርባዕተ ነዊሕ ሶፋታትን ብጻዕዳ ዝተሸፈኑ ኮይኖም፡ ኣብ ልዕሊኦም ሰማያዊ ጨርቂ ጠረጴዛ ተዘርጊሑ ኣሎ። ኣብ ማእከል ድማ ክልተ ብኣራንሺ ዝተቐብኡ ዕንጨይቲ ጠረጴዛታት ኣለዉ። እዚ ዝተሰፍሐን ተቐባሊን ኣገባብ ንጽባቐ ገዛ ዘንጸባርቕ'ዩ።

እታ ብጸጋም ዘላ ሰበይቲ ፍልጥቲ ድምጻዊት ትግርኛ መኣዛ ዮውሃንስ እያ። ናይ ሓደ ህቡብ ስነጥበባዊ ሽፋንን ዘዘናግዕ ቪድዮ ሙዚቃን ይመስል፡ እዚ ድማ ጽቡቕ ስምዒት ይፈጥ

ትንበያ ኩነታት ኣየርን ዝናብን ዘንብብ ጋዜጠኛ ኣብ መስኮት ቴለቪን ቀሪቡ ይርአ ኣሎ፡፡ ናይ ሜትሮሎጂ ትንበያ ዜና ንሕብረተሰብ ንምንታይ ዝጠቅም ይመስለኩም?

እዚ ክልተ ብርጭቆ መስተ ኣብ ጻዕዳ ሻሓነ ይረአ ኣሎ። እቲ ሓደ ብጻዕዳ እቲ ካልኣይ ድማ ብቡናዊ ዝተመልአ እዮም። ባህላዊ መስተታት ኢትዮጵያ ምስ ተፈጥሮኣዊ መኣዛታት፣ ደስ ዝብል ስምዒት ዘዘኻኽር እዩ።

ኣብ ገጠራትን ፍርቂ ከተማታትን ኢትዮጵያ ዝካየድ መዓልታዊ ልምዲ ስራሕን መጓዓዝያን ዝገልጽ እዩ። ሓደ በቕሊ ንብዙሕ ጽዕነት ዘለዎ ዓረብያ ክትስሕብ ዘላ፣ ኣገዳስነት ስራሕን ኣበርክቶ እንስሳታትን ዘንጸባርቕ እዩ። ቡናዊ በቕሊ (ወይ ኣድጊ) ዓረብያ ክትስሕብ ትረአ።

ፍራምረ ካብ ዝተፈላለዩ ዓይነታት ተክሊ ዝርከብ ኮይኑ፣ ንኣብነት ከም በናናን ኣናናስን ንደቂ ሰባት ጥዕና ኣገዳሲ ስለዝኮነ ኣብ ዕዳጋ ዝቀረቡ ኮይኑ፣ ንስኩም'ከ ገዚኢኩም ትፈልጡ ዶ ?

ኣብ ማእከል ዩኤስኤይድ’ ኣብ ታሕቲ ድማ ካብ ህዝቢ ኣመሪካ’ ዝብል ጽሑፍ ዘለዋ ጻዕዳ ባንዴራ። ኣርማ ኤጀንሲ ኣህጉራዊ ልምዓት ሕቡራት መንግስታት ኣመሪካ ኣብ ላዕሊ ሕብሪ ተገይሩሉ ኣሎ። እቲ ባንዴራ ኣብ ንፋስ ተላዒላ ሕብርታታ ኣብ ብርሃን ብንጹር ይርአ።

እዚ ኣብቲ ቤተክርስትያን ቀይሕ ክዳን ዝለበሰ መዘምራን ደው ኢሉ ኣሎ፡ ብድሕሪት ኣብ መንደቕ መስቀልን ጽሑፍን ኣለዎ። ብቕድሚት ብዙሓት ሰባት ኮፍ ኢሎም ይዕዘቡ ኣለዉ፡ ብጎኒ ድማ ኤሌክትሪካዊ ሰሌዳ ቁልፊ ኣለዎ።

እቲ ሰብ ሃፀይ ሚኒሊክ ዳግማዊ ናይ ኢትዮጵያ እዩ ነይሩ። እቲ ዝለበሶ ባህላዊ ንጉሳዊ ኣከዳድና ጽባቐ ሓይልን ታሪኽን ባህሊ ኢትዮጵያ ዘንጸባርቕ እዩ። ኢትዮጵያ ኣብ ውግእ ዓድዋ ንኢጣልያ ድሕሪ ምስዓራ ዘጋጠማ ሓበን፣ ሃገራውነት፣ ስምዒት ታሪኽ ናጽነት የንጸባርቕ።

ሰማይ ጠቀሳት ህንፃ ይርአዩና ኣለዉ፡፡ እዞም ህንፃታት ንትርኢቶም ምልኩዓት እዮም፡፡ ናይ መሬት ፅበት ሃልዩ እምበር ኣብዞም ፎቋት ንምንባርስ ከቢድ እዩ፡፡

ደጋዊ ትርኢት ናይቲ "ስፔሻል ቁርጥና ክትፎ" ተባሂሉ ዝጽዋዕ ትካል፣ ኣብ ዙርያ እቲ ማዕጾ ቀይሕን ጻዕዳን ሽልማትን ዕምባባታትን ይርአ። መዕረፊ መካይን እውን ኣሎ። እቲ ቦታ ጽቡቕን ተቐባልነትን ዘለዎን ብወርቃዊ ቀለም ዘንፀባረቐን ስለዝኾነ ዓማዊል ሰሓቢ ይመስል፡፡

ቡዙሓት ብኢደ ጥበብ ዝተሰርሑ ቡዙሓት ስእሊ መላእክትን ቡዙሓት ዝተቀረፁ መስቀላትን አለው፡፡ ብኢደ ጥበብ ዝተሰርሑ ዝተፈላለዩ ዓይነት መቁፀርያታት/መድገሚያታትን/ ብቆርበት ዝተሰርሑ ሰፈር መፅሓፍትን ይርከቡዎም፡፡ ካልኦት ብኢደ ጥበብ ዝተሰርሑ ኸ አለው ዶ?

ዝተፈላለዩ ፅሟቅ ዘለዎም ብጫ ሕብሪ ላስቲካት ተዓሺጎምን ተደርዲሮምን አብ ፃዕዳ ድሕረ ባይታ ይርከቡ፡፡ ትሪደንት ዝብል ፅሑፍ ከዓ ብፀሊም ኮይኑ አብ ፃዕዳን ብጫን ድሕረ ባይታ ምስ ናይ አራንጂ ቁራፅ ተቀሪፆም ይርከቡ፡፡ ትሪደንት እዋይ ክጥዕም!

ውዑይን ርጉእን መዘናግዒ ቦታ እዩ! እቲ ናይ ስራሕ ሃዋህው ኣብ ቀረባ እዋን እቲ ቦታ ምሉእ ብምሉእ ክጅምር ተስፋ ይፈጥር! እቲ ጸሓያዊ ኩነታት ኣየርን ክፉት ቦታን ንጽቡቕ ግዜን ደስ ዘብል ጻንሖትን ምቹእ ሃዋህው ይፈጥር።

ኣብዚ ዝስኣል ዘሎ መሳጥን ሓያልን ባህላዊ ኵነታት እዩ። ሓደ ሰብኣይ ኣብ ኣፍደገ ሓደ ኣረጊት ቤተ መቕደስ እምኒ፡ ጥዋፍ ኣብ ኢዱ ሒዙ ደው ኢሉ ይርአ። እዚ ኣብ ጸልማት ንባህሊ ዘብርህ ምልክት እምነት እዩ።

እዚ መእተዊ በሪ ብንጹር ሰማያዊ ብርሃን መዓልቲ ይርአ። ኣብ ማእከል ሰማያዊ ዓንኬል ኮይኑ “ማእከላይ ዞባ ላዕለዋይ ቤት ፍርዲ”ዝብል ጽሑፍ ተጻሒፉ ኣሎ። ብየማን መንደቕ እምኒ ምስ መፍለጢ ሰሌዳታት ኣሎ። ኣብ ድሕሪት ድማ ኣኽራንን ቀጠልያ ኣግራብን ብተፈጥሮኣዊ ጽባቐ ይረኣዩ።

ኣብ ሲሚንቶ ዝተሰርሑ ጥንታውያን ናይ ሰሌዳ ጸወታ ቀዳዳት እዮም። ነቲ ባህላዊ ኣፍሪቃዊ ጸወታ "መንካላ" ወይ "ገበጣ" ዘዘኻኽሩ ኮይኖም፡ ንዘመናት ዝጻወቱሉ ዝነበሩ ሰባት ታሪኽ ዘርእዩ እዮም። ቅልልነትን ጽንዓትን ናይቲ ጸወታ ናይ ጥንታዊነት ስምዒት የመሓላልፍ።

ብብዝሒ ካህናት ዝርከብዎም ሰባት ኣብ ሓደ ቦታ ኣብ መሬት ተኣኪቦም ኮፍ ኢሎም ይርአዩ ኣለዉ፡፡ እዚ ኣኬባ ናይ ቤተ ክርስቲያን ጉዳይ እዩ ዝመስል፡፡

ናይ ርሕቐት ተጓዚት ኣውቶቡስ ትርአ ኣላ፡፡ እዚ መኪና ብናይ ትኪ መውፅኢ ትለቆ ዘላ ትኪ ካብቲ ልሙድ ንላዕሊ እዩ፡፡ እዚ ድማ ናይ እርጋና ምልክት ክኸውን ይኽእል እዩ፡፡

ጽዑቕ ጎደና ከተማ ብንግዳዊ ንጥፈታት ዝተመልአ ኮይኑ፡ ሓደ ሸያጢ ኣራንሺ ምስ ዓማዊል ይዛረብ። እዚ ድማ ነቲ ዕግርግርን ዕግርግርን ስራሕ፡ ጸቕጢ ንግዲን ስሚዒት መዓልታዊ ህይወትን ዘንጸባርቕ እዩ።

እዚ ኣብ ሓደ ዓቢ ናይ ስፖርት ሜዳ ጸወታ ኩዕሶ ሰኪዔት ይካየድ ከምዘሎ ዘርኢ እዩ። ተጻወትቲ ሕብራዊ ዩኒፎርም ተኸዲኖም ኣብ ዓረብያ ስንኩላን ይንቀሳቐሱ ኣለዉ። ሓደ ተጻዋታይ ነታ ኩዕሶ ኣብ ኢዱ ልዕል ኢሉ ክድርብያ ይረአ።

ኢዚ ኮፒተር እንትከውንንዝተፈላለዩ ስራሐት ዝጠቅም ኮይኑ ብኣብዛሓ ንብሮታት ዝጠቅም ኮይኑ ቁልጥፍ ኣስራርሓ ካብ ብኢድ ብኮፒተር ኣብ ሓፅሪ ግዝ ንክትሰርሕ ይዕድም እዩ።

ደሚቅ ሰማያዊ ሕብሪ ዘለዎም በዓል ክልተ ተደርዳሪ ሓፂን ዓራት አብ ሓመድን ሳዕሪን ዘለዎ ቦታ ይርከቡ፡፡ ካልኦት ቀይሕ ሕብሪ ዘለዎም ጣውላ ዓራት እውን ብሓደ ይርከቡ፡፡ እዞም ዓራት ዋግኦም ብጣዕሚ ዝኸበረ እዩ፡፡

ኣብዚ ኣብ መንጎ ዝተሰብረ ነገራትን ጐሓፍን ተሰዂዑ ዝርከብ ቦታ ይርአ። ኣብዚ ዝተሰብረ ነገራት፡ ብዝተበታተኑ ጐሓፍን ዝተመልአ ቦታ፡ ብመሳርሒ ዝሰርሕ ሰብኣይ ይረአ ኣሎ። እዚትርኢት ክንክንን ጽሬትን ከባቢ ዘርኢ እዩ።

ናይ ሸኽላ ስራሕ ውፅኢት ዝኾኑ እኒ ፃሕሊ፣ ጀበና፣ ፅዋዕ፣ መጠሺ ዕጣንን ካልኦትን ኣብ ዕዳጋ ቀሪቦም ይርአዩ ኣለዉ፡፡ ነቲ ከባቢ ከዓ ደስ ዝብል ፅባቐ ፈጢሮሙሉ እኔዉ፡፡

እዚ ሓደ ጻዕዳን ቀጠልያን ባስ ኣብ ጭቃ ዝመልኦ ጽርግያ ምስ ጉጅለ ሰባት ደው ኢሉ ዘርኢ እዩ። ምሉእ መልክዕ ጎቦታትነ ደበናዊ ሰማይን ይርአ። ኣብ ቅድሚት ጭቃ ዝመልኦ ጽርግያን ገለ ኣትክልትን ኣሎ። እዚ ምሉእ መልክዓ ምድሪ ጎቦታት እዩ።

ካብ ዓይነታት መፃባበቂ ሓደ እንትከውን ናይ ደቂ ኣንስትዮ ናይ ሰብ ፀጉሪ(ሁማን ሄር) እንዳተባለ ዝሽየጠሉ ገዛ ኮይኑ ደቂ ኣንስትዮ ፀቢቀን ክረኤየ ዝጥቀመሉእዩ።

እዞም ሰብኣይ ኣይተ ጁሃር መሓመድ ይበሃሉ፡፡ ኣብ ኢትዮጵያ ለውጢ ከምፅእ እየ ኢሎም ብደገ ይንቀሳቐሱ ካብ ዝነበሩ ሓደ እዮም፡፡ ሎሚ ግን ከም ቀደሞም ኣይኮኑን፡፡ ቀኒሶም እዮም፡፡

ክልተ መንእሰያት ደቂ ኣንስትዮ ባህላዊ ጻዕዳ ክዳን ተኸዲነን ኣባላት ኦርቶዶክሳዊት ተዋህዶ ቤተክርስትያን ኢትዮጵያ እየን። ኣብ ኢትዮጵያ ኣብ ዓበይቲ ሃይማኖታዊ በዓላት ከም በዓል መስቀል ወይ በዓል ልደት ዝካየድ ስነ-ስርዓት ምብራህ ሽምዓ ዝገልጽ እዩ። ህያውን ባህ ዘብልን እዩ።

ዘኹርዕ ታሪካውን ባህላዊን ሓጹር እምኒን ቀለልቲ ገዛውትን ንሰላምን ሓድነትን ህይወት ገጠር ዘንጸባርቑ የርእዩ። እቶም ጻዕዳ ባህላዊ ክዳን ዝተኸድኑ ሰባት፡ ኣብ ትሕቲ ድሙቕ ጸሓይ ዝረኣዩ፡ ምሳሌ ውዑይን ቅሳነትን ናይታ ከተማ እዮም።

ተጋዳላይ ሕጊ መክበሪ ዩኒፎርም ተከዲኑ ኣብ ማእገሩ ካላሽን ሒዙ እንዳከደ እዩ። ምግዳል ብጣዕሚ ሕማቅ እንትከውን ሞት መውቃዕቲ ፃሓይን ቁሪን ጥሜትን ዘለዎ እዩ።

እዘን ኣብ ፊት ሚድያታት ጠጠው ኢለን መደረ ዝገብራ ዘለዋ ሰብ ዶክተር ሳህለወርቅ ዘውዴ ይበሃላ፡፡ ናይ ኢትዮጵያ ርእሰ ብሄር ኮይነን ዝሰርሓ እየን፡፡

ኣዲስ ዘመን ትበሃል ሕትመት ዝተፈላለዩ ዛዕባታት ኣብ ፊት ገፃ ሒዛ ወፂኣ ኣለ፡፡ እንተኾነ ኣብዚ ዘመን ናይ ኤለክትሮክ ሚድያ እምበር ናብ ናይ ወረቐት ሕትመት ቋሕ ዝብል የለን፡፡፡

ሓደ ሰብኣይ ይርአ፣ ብድሕሪኡ ዓቢ ናይ ህንጻ ቦታ ኣሎ፡ ምናልባት ኣባይ ወይ ፕሮጀክት መመንጨዊ ሓይሊ ኤሌክትሪክ ክኸውን ይኽእል። ኣገላልጻ እቲ ሰብኣይ ዕቱብን ሓሳባውን ይመስል። ብሓፈሻ እቲ ምስሊ ናይ ምዕባለን ጻዕርን ስምዒት ኣለዎ።

ሓንቲ ኣብ ሰጣሕ ሜዳ ዘላ ፅብቕቲ ከተማ ትርአ ኣላ፡፡ ፅባቐ ናይዛ ከተማ ኪነ ህንፅኣ ኣይኮነን፡፡ ብግልፂ ይርአ ዘሎ በዝሒ እፅዋታ እዩ፡፡

ኣብ ፃዕዳ ነገር ዝተቀመጠ ብፀሊም ሕብሪ ብሓባር ዝተትሓዘ ደቂ ኣንስትዮ መብዛሕቲኡ ግዜ ንመጋየፂ ካብ ዝጥቀማሉ ሓደ ዝኮነ እንታይ እናተባህለ ይፍለጥ?

ሓንቲ ጓል ኣንስተይቲ ጋዜጣዊ መግለጺ ትህብ ኣላ። መነጽር ገይራ፣ ኣብ ቅድሚኣ ብዙሓት ማይክሮፎናት ተሰሪዖም ኣለዉ፣ ኣቃውማ እታ ሰበይቲን ብዙሓት ማይክሮፎናት ምህላዎምን ኣገዳስነትን ህዝባዊ ኣቓልቦን ከምዘለዎ ይሕብር።

እዚ ብቀይሕ ወረቐት ዝተሸፈነ መጽሓፍ ዘርኢ እዩ። ኣብ ልዕሊኡ ብዓበይቲ ፊደላት ዝተጻሕፈ 'ክስታይ 2' ዝብል ጽሑፍ፤ ኣብ ትሕቲ ስም ደራስን 'ግርማይ ገብሩ' ዝብል ዝተወሰኸ ጽሑፍን ኣብ ቅድሚት ብንጹር ይርአ።

እዚ ክልተ ሰባት ኣብ ህዝባዊ ቦታ ደው ኢሎም፡ ግራጭ ክዳን ተኸዲኖም፡ ኣብ ዕላል ክዋፈሩ ይረኣዩ። ብድሕሪት ዝተኣከቡ ህዝቢ ናይ ማሕበረሰብን ጽምብልን ስምዒት ዝውክሉ፤ እዚ ምልክት ምትእስሳርን ሓድነትን ብንጹር የቕርብ።

እዚ ኣንቲካ ዝበሃል ኣብ ኣኽሱም ከተማ ዝርከብ ናይ ባህላዊ ምግቢ ኣዳራሽ እዩ፡፡ ኣብዚ ኣዳራሽ ባህላዊ ናውትታትን ምግብታትን ከምዘለዉ እሙን እዩ፡፡

ኣብ ትግራይ ካብ ዝነበሩ ተፈለጥቲ ሰባት ኣቦ ታሪክ ትግራይ እንዳተባሃሉ ዝፍለጡ መምህር ገረኪዳን ይበሃሉ። መምህር ገረኪዳን ብ2014 ዕለት 05/04ዓ/ም ሞይቶም ። ትግራይ ድማ ኣዝያ ሓዚና ነይራ።

እዚ ኣብ እምባ ዝተቐመጠ መስቀል ከም መብራህቲ እምነት ኣብ ሰማይ ይረአ ኣሎ። ኣብ ታሕቲ ብሰላም ዝተዘርግሑ ኣግራብ ኣለው። ኣብ ንጹር መዓልቲ ታሪኽን መንፈስን ኣብ ሓደ ቦታ ይራኣዩ ኣለው።

ህያውን ጽዑቕን ናይ ደገ ዕዳጋ፣ እቲ ናይ ዕዳጋ ከባቢ ብኣቑሑት ዝተመልአ እዩ። እቲ ከባቢ ጽዑቕን ጸሓያዊን ዕለታዊ ህይወት ዝመልኦን እዩ። እዚ ኣብ ከተማታት ኢትዮጵያ ዝርከባ ዓበይቲ ዕዳጋታት (ከም በዓል መርካቶ) ንግዳዊ ንጥፈታትን ሃዋህውን ዝገልጽ እዩ።

ኣብዚ ብዙሓት ቆጽሊ ብድሙቕ ቀጠልያ ሕብሪ ተሸፊኖም ኣለዉ። እቶም ቆጽሊ ብተፈጥሮኣዊ ቅርጺ ዘለዎምን ፍኹስ ዝበለ ቅርጺ ዘለዎምን ኮይኖም፡ ገሊኦም ብጸሊም ነጠብጣባት ዝተሸፈኑ እዮም። እዚ ነቲ ፍርያት ሕርሻን ተፈጥሮኣዊ ቅርጹን ብንጹር ዘርኢ እዩ።

ጀነራል ታደሰ ወረደ ንሚድያ ናይ ድምፂ ወያነ ቲቪን ትግራይ ቲቪን መግለፂ እናሃበ ኣእዳዉ ዘርጉሑ ቢሮ ሒዙ ኣብ ኢዱ ፀሊም ጃኬት ብፃዕዳ ሸሚዝ ጌሩ ኣሎ ።

ኣብ እንርእዩ ዘለና ካብ ሃይማኖታዊ ባዓላት ዝኮኑ ሓደ እዩ። እዚ ሃይማኖታዊ ባዓላት ከም ናይ መሰቀል ወይም ናይ ጥምቀት በዓላት ዝክበሮም እዮም።

ኣብዚ ዝረኣኹዎ ኣብ ጻዕዳ መንደቕ ዝተለጠፈ ዓቢ መእተዊ ምልክት እዩ። እዚ ምልክት ካርታ ኣፍሪቃ ብጸሊም ዝገልጽ ኮይኑ፡እቲ ካርታ ድማ ብኣፍሪቃዊ ኢድ ዝተደገፈ ወይ ዝተታሕዘ ይመስል። ንሓድነትን ሓይልን ኣፍሪቃ ኣዝዩ ጽቡቕ ጌሩ ስለ ዝገልጽ ዓቢ ሓበንን ተስፋን ዘርኢ።

ባንዴራ ውድብ ሕቡራት ሃገራት (UN) ሰማያዊ ሕብሪ ዘለዋ ኮይና ጽቡቕ መልክዕ ዘለዋ ኮይና፡ ኣብ ንፋስ ትወዛወዝ። ብሓፈሻ ኣህጉራዊ ሰላምን ሓድነትን ስምዒት ዘመሓላልፍ ሕጽር ዝበለን ግርማዊን ምስሊ የቕርብ።

ባህላዊ ስነ-ስርዓት ቡን ኢትዮጵያ ብጽባቐን ባህልን ዝተመልአ ኮይኑ ይረአ። ብዙሓት ንኣሽቱ ፈናጅል ቡን ኣብ ዕንጨይቲ ተሰሪዖም ይርከቡ፣ ጥዑምን ጨናውን ቡን ንምቕራብ። ጸኒሑ ሕብራዊ ድኳን ባህሊ ብምርኣይ ናይ ክብርን ኣቀባብላን ምስሊ ይፈጥር።

እቲ ትርኢት ቅልጡፍ ዕብየትን ለውጥን እታ ከተማ ዘርኢ እዩ። ውህደት ዘመናዊ ህንጻታትን ኣብ ድሕሪት ዝርከቡ ተፈጥሮኣዊ ሓምለዋይ ኣኽራናትን ለውጢ እታ ከተማን ሓባራዊ ጉዕዞ ህዝባን ዘንጸባርቕ እዩ። ንመጻኢ ድሙቕ ተስፋን ሕብረተሰብ ንምምሕያሽ ዘለዎ ድሌትን ዘርኢ እዩ።

ዋው ደስ ክብል ኣሰራርሓ፤ እዚ ረኮቦት ናይ ቡና እንትኮን ካብ ዕንጨይቲ ዝተሰርሓ ናይ ቡና በቅረቢ እዩ። እቲ ረኮበት ኩሉ ሰርቡሱ ዘማለአ እዩ።

እታ ሰበይቲ ባህላዊ ሽልማት ዝለበሰት ትመስል። ጸጉራ ብባህሊ ብደቂቕ ጅማት ዝተሰርሐ እዩ። ዓበይቲ ንብሩህ ብሩር ወይ ጻዕዳ ሽምዓታት ትኽደን። ባህላዊ ሓበንን ፍሉይ ስምዒት ኢትዮጵዊ ጽባቐን ዘንጸባርቕ እዩ።

እዚ ናይ ደቂ ኣነስትዮ እንዳመፃባበቂ መሸጢ ኮትኑ እዚ እዚ ኣብዚ ሰዓት ቡዙሓት ደቂ ኣነስትዮ ዝጥቀማሉ መፀባበቂ እዩ። እዚ ዝነግዳ ድማ ቡዙሓት ደቂ ኣነስትዮ እየን።

ኣብ ቤተ-ክርስትያን ውሽጢ ሓደ ቀሺ ተበርኺኾም መስቀሎም ኣብ ኢዶም ሒዞም ፅሎት እንዳገበሩ እዮም ዘለው። ኣብ ቤተ-ክርስትያን ምስኸድኹም ኣብ ምቅስቃስኹም ዝሰርሕክምዎ ሓጥያት ይረኣኹም ዶ? ኣነ ብጣዕሚ እየ ዝፈርሕ።

ኣይተ ሙሉ ነጋ ኣብ ክልል ትግራይ ብናይ ኢትዮጵያ መንግስቲ ኣብ ዝተዳለወ ምምሕዳር ፕሬዝዳንት ኮይኖም ዝተሸሙ እዮም፡፡ እዞም ሰብ ትውልዲ ዓዶም ኣበይ እዩ?

ፓራኦሎምፒክ ጸወታ ኩዕሶ ሰኪዔት ዓረብያ ስንኩላን ጸዓትን ስምዒትን ዝመልኦ ኮይኑኣባላት ጋንታ ኣውስትራልያ ንኢትዮጵያ ወኪሎም ከም ኣባል ዓለም ለኸ ፈደረሽን ኩዕሶ ሰኪዔት ዓረብያ። እዚ ድማ ኢትዮጵያ ንኣካለ ስንኩላን ስፖርት ንምድንፋዕን ንምምዕባልን ተወፋይነት ከምዘለዋ ዘርኢ እዩ።

ስራሕቲ ዕንጨይቲ ዝካየደሉ ትካል ኣብ ወሰን መንገዲ ይርአ ኣሎ፡፡ ኣብዚ ዓማዊል ክርእይዎ ዝኽእሉ ዝተወድአ ምንም ዓይነት ስራሕ ግን የለን ዝኒሀ፡፡

ናይ ትምህርቲ ሚኒስቴር ፕሮፌሰር ብርሃኑ ነጋ ምስ ኢቢኤስን ካልኦት ሚድያታት ቀሪቡ እናተዛረበ ፀሊም ሱፍ ጌሩ ፀዓዳ ሸሚዝ ምስ ከራባት እዩ ።

እዚ ኣብ ቅድሚት ጽርግያን ናይ ሓመድ መንገድን ይርአ። እቲ መንገዲ ናብ ከተማ ይቕየር ኣሎ። እዚ ኣብ እግሪ እምባ ዝተዘርግሐ ጽርግያ፡ ብርሑቕ ዝረኣዩ ነዋሕቲ ህንጻታትን ንጹር መዓልትን። እቲ መንገዲ ከም ትእዛዝ ንቕድሚት ይከይድ።

እቶም ውቁባት ፍሬማት ዘመናውን ናይ ገዛ ዲኮር ምትንኻፍ ይህቡ። ጻዕዳን ወርቅን ሕብሩ ናይ ቅንጦትን ንጽህናን ስምዒት ስለ ዝፈጥር፡ ንኽቡር ዝኽሪ ንምርኣይ ምቹዋት ይገብሮም። ክልተ ውቁባት ፍሬም ኣብ ጻዕዳ ድሕረ ባይታ፣ ክልቲኦም ፍሬማት ጻዕዳ ቅርጺ ኣለዎም።

እዞም እንሪኦም ዘለና ተፃወትቲ ኩዕሶ ልምምድ እንዳርአዩ ይርከቡ። ቡዙሕ ተከታታሊ ድማ ይረአየና ኣሎ። እዚ ተከታታሊ ድማ ኣብ ትግራይ ኮይኑ ናይ ትግራይ ዝገልፅ ሰሚዝ ተከዲኑ ኣሎ።

መልክዕ ዝርሓቖ ገዛን መረባን ይርአ ኣሎ፡፡ ሓንቲ ናይዚ መረባ መልክዕ ክትበሃል ትኽእል እታ ኣብ ግድግዳ ተሳኢላ ዘላ ናይ ዝኾነ ሰብ ምስሊ እያ፡፡

እዞም ተደርዲሮም ዘለዉ ዘለዉ ዓይነታት ጫማ ክፍቲ ጫማ ኮይኖም መብዛሕትኡ ወዲ ተባዕታይ ዝጥቀመሎም ዓይነታት ጫማ ኮይኖም አቀማምጠኦም ድማ ብጣዕሚ ማራኪ ብዝኾነ አቀማምጣ ተቀሚጦም ንገዛኢ ወይ ድማ ንዓዳጊ ብዝማርክ ተቀሚጦም ይርከቡ፡፡

እታ ሰዓት ናይ ኦቫል ወይ ናይ እንቋቆሖ ቅርፂ ዘለዋ እንትትከውን ሰለስተ ዓይነት ናይ ግዜ ኣመላከቲ ኣሮዋት ኣለውዋ ናይ ሰከንድ፣ ናይ ደቂቃ፣ ናይ ሰዓት ዘመላክቱ እዮም፡፡ ሕዚ ዓሰርተ ሰዓትን ዓሰርተ ደቂቓን ሰላሳን ሓሙሽተን ሰኮንድን ( 10፡10፡35

እዚኦም ልዑል ራእሲ መንገሻ ይበሃሉ፡፡ ኣብ እዋን ሃፀይ ሃይለስላሴ ናይ ትግራይ ገዛኢ ነይሮም፡፡ ካብ ኢድ ደርጊ ብፀቢብ ዘምለጡ ጀግና ምዃኖም ድማ ይንገር፡፡ ናይ ልምዓት ሰብ ከምዝነበሩ እውን ብዙሕ ሰብ ይምስክረሎም፡፡

ኣብ ኢትዮጵያ ኣብ መብዛሕቲኡ ቦታ ናይ ኦርቶዶክስ ተዋህዶ ክርስትና እምነት ተከተልቲ ንዝኮኑ ሰባት ናይ እምነቶ መግለፂ ዝኮነ መስቀል ይብሃል ።

እzi ኣብ ሓጺናዊ መደርደሪ ዝተኣከበ ኣቑሑት ገዛ ዘርኢ እዩ። ኣብቲ ላዕለዋይ መደርደሪ ጻዕዳ ቡንን ሻሂን ኩባያታት፡ ድስቲ ሻሂ፡ ጻሕሊታትን ገለ መጋየጺ ማንካታትን ኣለዉ። እቲ መደርደሪ ብድሙቕ መብራህቲ ይበርህ፣ እቶም ኣቑሑት ድማ ብጽፉፍ ተሰሪዖም ኣለዉ።

ሓንቲ ክልተ ሰባት ከፍ ተብልን ክልተ ድማ ሓደ ሓደ ሰብ ከፍ ዘብላን ሓንቲ ድማ ሰለስተ ሰባት ከፍ ተብል ብጣዕሚ ደስ ዝብላ ፃዕዳ ሕብሪ ዘለዎ ሶፋ ኣሎ።

ብብዝሒ ፍርያትን ንግዳዊ ትካላትን ዘርኢ ኮይኑ፡ ዓማዊል ዘድልዮም ብቐሊሉ ክረኽቡ ከም ዝኽእሉ ብምርኣይ ናይ ዕግበት ስምዒት ይፈጥር። ስም ናይቲ ሱፐርማርኬት "ግሎባል ሱፐርማርኬት" ኣብ ዝብል ባነር ብኣምሓርኛ ብንጹር ተጻሒፉ ኣሎ።

ኣርማ ኢትዮ ቴሌኮምን ቴሌቢርን ኣብ ላዕሊ ይርአ ኣሎ። ብዘመናዊ ሞባይል ቴክኖሎጂ ኣቢሉ ኣገልግሎት መንግስቲ ንምርካብ ዘመቻችእ፣ ብቕዓትን ምቹውነትን ዘርኢ እዩ፡፡

ኣብዚ ትሕቲ ንጹር ሰማያዊ ሰማይ ዓቢ ቤተ ክርስቲያን ይርአ። እቲ ቤተክርስትያን ብጎቦ ዝተሰለመ ኮይኑ ብቅርጺ ዝተወደበ ኮይኑ፡ ኣብ ላዕሊ መስቀላትን ምልክታት ስነ ህንጻን ይርአ። እዚ ድማ ጽባቐ ናይቲ ኣርእስቲ ዛንታ ድምጺ ታሪኽ ይነግር።

እዚ ቡን ምስ ፃባ ኣብ ብርጭቆ፡ ብጻዕዳ ዝተሸፈነን ኣብ ማእከሉ ቡናዊ ሕብሪ ዘለዎን ዘርኢ እዩ። ኣብ ቀረባ ዝተቐመጠ ማንካ ንጹርነት ጣዕሚ ይውስኸሉ፤ እዚ ንሓጐስን ማሕበራዊ ግዜን ብንጹር መልክዕ እዩ ዚውክል።

እዚ ኣብ ጽላሎት ናይ እምኒ ገዛ ደው ዝበለ ሰብ ይረአ፡ ባህላዊ ኣከዳድና ተኸዲኑ ይረአ፤ ኣብ ኢዱ ዝሓዘ በትሪ ከም ምልክት እምነት ደው ኢሉ ይርከብ። እዚ ንጽላሎት ታሪኽን መንፈሳውነትን ብንጹር ዝውክል እዩ።

ኣብዚ ኣብ ወሰን ጽርግያ ዘመናዊ መብራህቲ ጎደናታት ተተኺሉ ኣሎ። ጻዕዳ ክሬን ዝዓይነታ መኪና ትሰርሕ ኣላ፡ካልኦት ሰባት ድማ ኣብ ከባቢኣ ኣለዉ። ብድሕሪት ዓበይቲ ጎቦታት ይረኣዩ። እዚ ንልምዓት ከተማታት ዝገልጽ ኮይኑ፡ብሩህ መጻኢ ዘንጸባርቕ እዩ። እዚ ናይ ዕብየትን ተስፋን እዩ።

እዚ ከባቢ እዚ ዓበይቲ ናይ ፋኛትራታት ምቅባር ብዓበይቲ ዝኮና ደውዘራት እንዳተዃዓተ እንዳተፀረገን እዩ ዘሎ። ኣብቲ ዘይተወደኣ ፅርግያ ሰባት እንዳተማሓላለፉ እዮም። ኣብዚ ዘለው ነበርቲ ብኣወራ ተቀቢሮም እዮም።

ኣብዚ ኣርማ ራያ ዩኒቨርሲቲ ይርአ ኣሎ፡፡ እዚ ኣርማ ፍሉይ ዝገብሮ ናይ ቃላይ ምስሊ ዘለዎ፡፡ ምዃኑ እዩ፡፡ እዚ ቃላይ ሓሸን ምዃኑ እዩ፡፡ ደስ ይብል፡፡

መዓልታዊ ህይወት ኣብ ጎኒ ሓደ ኣብ ህንጸት ዝርከብ ጽርግያ ከተማ ይርአ። ካብቲ ህንፀት ዝወጽእ ጎሓፍ ተደራሪቡ፣ ኣብ ጥቓኡ ሓንቲ ብሩር መኪና ደው ኢላ ኣላ። እዚ ትርኢት እዚ ነቲ ቅልጡፍ ዕብየት እታ ከተማን መዓልታዊ ዕግርግርን ዘንጸባርቕ እዩ።

ናይ ኢትዮጵያ ምክትል ጠቕላይ ሚኒስትር ኣይተ ተመስገን ጥሩነህ ዲጂታል ኢትዮጵያ ኣመልኪቱ ኣብ ዝዝቲ መድረኽ ኣብ ወሳንነት ዲጂታል ኸባቢ ምህናፅ መደረ የስምዑ ኣለዉ፡፡

ናይ ንፋስ መስሓቢት ቨንቲሌተር ትርአ ኣላ፡፡ እዛ መሳርሒ ብምሽክርካር ብትፈጥሮ ሓይሊ ነቲ ኣብቲ ከባቢ ዘሎ ኣየር እንዳቐዘፈት ተዝሕል እያ፡፡ ኣብ ኩነታት ሓሩር ድማ ኣብ ግልጋሎት ትውዕል፡፡

ህፃናት ተመሃሮ ኣብ ክፍሊ ተቐሚጦም ይርአዩ ኣለዉ፡፡ ትርኢቶም ደስ ዝብል እዩ፡፡ እዞም ቆልዑ ዝኾነ ነገር ብሃንቀውታ ዝፅበዩ ዘለዉ እዮም ዝመስሉ፡፡

እዚ ኣብ ማእከል ከተማ ዝርከብ ቤት ጽሕፈት ሕትመት፡ ‘ሆፕ ፕሪንቲንግ ፕረስ’ ዝብል ጽሑፍ ዘለዎ ዓቢ ባነርእዩ። ጎኒ ጎኒ ዝተፈላለዩ መሳርሒታት ሕትመት ዝገልጹ ምስልታት ኣለው። እዚ ትርኢት ማእከል ስራሕን ምህዞን እዩ።

ብማሽን ዘተሓገዘ ናይ ማይ መፋስስ ዃዕቲ ይርአ ኣሎ፡፡ ማይ መፋስስ ሓደ ከተማ መሰረተ ልምዓቱ ብውሕድ ከይውቃዕ ዝከላኸል ስለዝኾነ ብልዑል ትኹረት ክስራሕ ኣለዎ፡፡

ሓንቲ ፃዕዳ መኪና ብናይ ገጠር መንገዲ ጊዚያዊ መንገደ ወይ ውን ኣስፓልት ዘይኮነ ትኸይድ ኣላ፡፡ ሓደ ወዲ ውን ደው ኢሉ ይሪኣ ኣሎ፡፡ ንስኹም ከ ብዛዕባ እዛ መኪና እዛ እንታይ ሓሳብ ኣለኩም?

ተሽከርካሪ ወንበር ንቢሮ ስራሕ ተመራፂ እዩ፡፡ እዚ ወንበር ብኣንፃር ድሌትና ልዕል ትሕት ኢሉ ክስተኻኸል ይኽእል፡፡ ንምቾት ደረቕ ወንበር ዶስ ተሽከርካሪ ወንበር ይምረፅ?

አረ! ቡዙሓት ናይ ገዛ አቁሑት አለው፡፡ ካብዚኦም ዝተፈላለየ ሕብርን መጠንን ዘለዎም ፈናጅል፣ ናይ ፀብሒ መቀረቢን ዝተፈላለዩ ናይ ገዛ አቁሑት አብ ፃዕዳ ጣውላ ተቀሚጦም ይርከቡ፡፡ ፃዕዳን ቀይሕን ሕብራዊ ፈናጅል አብ ሰለስተ ቦታ ተቀሚጦም ይርከቡ፡፡

አብዚ ሽቅ ከም እንሪኦ ዘለና ዝተፈላለዩ ዓይነታት ሽቀጣ መቀጥ ኮይኖም ካብአቶም ሓደ ድማ ዳይፐር እዩ። ዳይፐ ንቆልዑ መፅረጊይ ዝጠቅመና ነገር እዩ። አብ ከባቢኩም አሎ ዶ?

ኣዝዩ ምቹእን ዘመናውን ገዛ ፣ እቲ ገዛ ክልተ ዓይነት ናሕሲ ኣለዎ፤ እቲ ሓደ ብቐይሕ ስርሓት ሸኽላ ዝተሸፈነ ክኸውን ከሎ፡ ብጸጋማይ ሸነኽ ሽቓቕ ወይ ንእሽቶ ግምቢ ይርአ። ጽምው ዝበለን ምቹእን ገዛ እዩ ዘርኢ።

ኣዝዩ እዩ ደስ ዝብሉ !ብኢድ ደቂ ኣንስትዮ ካብ ዝተሰርሒ ናይ ገዛ ኣቁሑት ብዝተፈላለዩ ሕብሪታት ሃረሪ ዝተሰርሑ ብጣዕሚ ደስ በሃልቲ ቀለም ሽሽ ዝበሃል ንኽሽየጡ ተዳልዮም ኣለው።

እዛ ማሽን ዃልኩሌተር ትበሃል፡፡ ሎሚ ኣብ ሞባይል ዘሎ ዃልኩሌተር ምጥቃም ስለዝተኻእለ ነዚ ማሽን ምዕዳግ ኣየድልን፡፡ ብምዃኑ እውን ካብ ዕዳጋ ወፂኡ እዩ፡፡

ኣብዚ ዝረኣ ዘሎ ኣዝዩ ከርፋሕ ናብራ ማለት ዝብላዕ ዘየለ ፣መደቀሲ የለ ናይ ሞት ናብራ እዩ ኢሉ የሕልፎ ኣሎ ድምፂ ወያነ ። ብትክክል ከይሞትካ ዝሞተ ናብራ እዩ ከምዚ ዝበለ ኣብ ትግራይ ጥራሕ ድዩ?

ኣብ ጐንደር ከተማ ዝርከብ ፍሉይ መልክዕ ዘለዎ ሃይለ ሪዞርት ዝበሃል ቦታ ንርኢ ኣለና፡፡ ኣብኡ ዘለዉ ህንፃታትን ክብን ብጣዕሚ ምልኩዕ እዩ፡፡

እቲ ዝራኣይ ዘሎ ሰብ ፍሉጥ ኢ/ያዊ ናይ ትግርኛ ሙዚቀኛ፡ ገጣሚ፡ ፖለቲካዊ ተቓላሳይ እዩ። ንክራር ዝመስል ባህላዊ መሳርሒ ሙዚቃ (ጭራ) ክጻወት ይረአ። እዚ ትርኢት ብስነ-ጥበባዊ ጽባቐ፡ ባህላዊ ሓበንን ዓሚቝ ስምዒትን ዝመልአ እዩ።

ኣብዚ ፃዕዳ ሶፍቲ ይረአ ኣሎ፡፡ እቲ ሶፍቲ ፌስታሉ ተቐዲዱ እዩ ማለት እውን ዝተጀመረ እዩ፡፡ ንስኹም ከ ብዛዕባ እዚ ሶፍቲ እንታይ ትፈልጡ?

ተደራራቢ ዓራት ተሰሪሖም ይርአዩ ኣለዉ፡፡ እዞም ቦታ ቆጠብቲ ዝኾኑ ዓራት ንስድራን ተመሃሮን ተመረፅቲ እዮም፡፡ እስካብ ሕዚ ንተመሃሮ እዮም ውዒሎም ዘለዉ፡፡ ንስድራ እውን ግን ክልመዱ ኣለዎም፡፡

ንሸቐጥ ዝቐረባ ውሑዳት ለሚንን ቆስጣን እኔዋ፡፡ ማሕበረሰብና ዕለታዊ ብኸምዚ ዓይነት ድኹም ሸቐጥ ንዕንገልን ክናበርን ፀዓርዓር እንትብል ምርኣይ ኣዝዩ መሕዘኒ እዩ፡፡

እዚ ኣብ ላዕሊ ብቀጠልያ ቆጽሊ ዝተሸፈነ እምባ ደው ኢሉ፡ ኣብ ታሕቲ ድማ ከም ተፈጥሮኣዊ ስእሊ ተዘርጊሑ ሕብራዊ ገዛውትን ጽርግያታትን ደው ኢሉ ኣሎ። እቲ ንጹር ሕብሪ ሰማይ ነቲ ምስሊ ብሰላም የብርሆ።

እዛ ንእስቲ ሓበሻ እያ፡፡ ኣከዳድንኣ ግን ናይ ባእድ እዩ፡፡ ካብ ልዕሊ መዓንጥኣ ካብ ረጂበቶ ወፃኢ ካልእ ክዳን የብላን፡፡ እዚ ንዓና መሕፈሪ እዩ፡፡

ስርዓትን ኣወዳድባን ናይ ሓደ ትካል ትምህርቲ ዘርኢ ኮይኑ፡ ንተማሃሮን ሰራሕተኛታትን መንገዲ ብምርኣይ ናይ ሓገዝን መምርሕን ስምዒት ይፈጥር። ዓቢይ ሰማያዊ ምልክትን መምርሕታትን ዝሓዘ መፋለጢ እዩ።

ናይ ዝተፈላለዩ ዓድታት ባንዴራ እነትኮና ኣብዘን ባዴራታት 6ተ ባንዴራታተን ፃዕዳ ሕብሪ ዘለውን እንትኮና 6 ድማ ቆፃል ሕብሪ ዘለወን እየን። ካብ ኩለን ዝፈትዋ ባንዴራ ግና ናይ ኢትዮጰያ ባንዴራ እያ።

እዚ ቀጠልያን ጻዕዳን ዕምባባ ቅርጺ ዘለዎ ክዳን ኣብ ጻዕዳ ኣዳራሽ ይረአ። እቲ ክዳን ብነዊሕን ገፊሕን መልክዕ ዝተሰርሐ ኮይኑ፡ ቅልጽሙ ድማ ብሰፊሕ መልክዕ ዝተዘርገሐ እዩ። ቀጠልያ ተኽልታትን ኣቑሑት ገዛን ኣብ ከባቢኡ ተቀሚጡ ኣሎ። እዚ ምልክት ልምድን ጽባቐን እዩ።

እንስሳታት፡- ካብ ዓይነታት እንስሳት ኸፍቲ እንትኾና እዘን ኣብዚ ዘለዋ ብዙሓት ካብ ዓ/ት ከፍቲ ብራእተን ብጋይት ወይ ከዓ ናይ ኣሜሪካ ከፍቲ እየን፡፡

ኣብ ጣውላ ቢልያርዶ ብንጹር ቀለም ተሸፊኑ ቀጠልያ ጠረጴዛ ይራኣይ ኣሎ። እዚኣ ሰማያዊት ኩዕሶ ኣብ ቀጠልያ ጠረጴዛ ኮፍ ኢላ ኣላ፡ ኢድ ተዘርጊሓ ኣላ። ኣብ ወሰን ምልክት ቢልያርዶ ተዘርጊሑ ኣሎ።

ንመድረኻት መርዓ፣ ልደት፣ ምረቓ በነፋሒቶን ካልኦትን ምውቃብን ምምዕራግን ልሙድ ተግባር ነበርቲ ከተማ እዩ፡፡ ብኸምዚ ዓይነት ዝውቅብ ካልእ መድረኽ ከ ከ ትፈልጡ ዶ?

ዘመናዊ፡ ብዙሕ ደርቢ ዘለዎ መንበሪ ህንጻ እዩ። እቲ ህንጻ ቢጅን ፍኹስ ዝበለ ሮዛን ደጋዊ ትርኢት ኣለዎ። እዚ ህንጻ እዚ ጽቡቕ፡ ዘመናውን ምቹእን ስምዒት ዝህብ ኮይኑ፡ ምናልባት መንበሪ ስድራቤት ወይ ንዕረፍቲ ዝኸውን ቦታ ዘመልክት ክኸውን ይኽእል።

ካህናት ስየ ሒዞም እንትሰግዱ ይርአዩ ኣለዉ፡፡ ኣብዚ በዓለ ሆሳእና "ተፅኢኖ ዲበ እዋል ሃገረ ኢየሩሳሌም ቦአ በክብር" ዝብል ቃል መፅሓፍ እዩ ዝዝየም፡፡ እዚ ናይ ጎይታና ኣምላኽናን መድሓኒትናን ኢየሱስ ክርስቶስ በዓለ ንግስ ኣብ ኣኽሱም ክብሩ ልዑል እዩ፡፡

እዚ ኣብ ውሽጢ ገዛ ኣብ መሬት ተዘርጊሑ፡ ኣርባዕተ ባህላዊ ከበሮታት ኣለው። ካብ ዝተሰለመ ዕንጨይትን ቆርበትን ዝተሰርሑ ከበድቲ ከበሮታት ኣብ ልዕሊ ሕብራዊ መጋረጃ ተቐሚጦም ኣለው። እዞም ባህላዊ መሳርሒታት ብሕብራዊ መልክዕ ዝተሰለሙን ብጽቡቕ ዝተሰርሑን እዮም።

ሓንቲ ጓል ኣነስተይቲ ኣብ እቶን ዝኾነ ነገር ትሰርሕ ኣላ፡፡ እቲ ከባቢአ ደስ ዝብል ጫካ ዝተሸፈነ እዩ፡፡ በዚ ከዓ እቲ ዓዲ ደስ ዝብል ግርማ ለቢሱ ኣሎ፡፡

አርማ ናይ ሓደ ተቋም መለለይ እንትኸውን፤ ናይ ኢትዮጵያ ፌደራላዊ ዲሞክራሲያዊ ሪፐብሊክ ገንዘብ ሚኒስቴር አርማ ብእንግሊዝን ብአምሓርኛን ተፃሒፉ ይርከብ፡፡ ማእከሉን ወሰን ወሰኑን ብብጫ ሕብሪ እንትኸውን እቲ ዋና ቦታ ከዓ ብደሚቀ ዕንቋይ ይቅረፅ፡፡ ገንዘብ ሚኒስቴር እንታይ ይሰርሑ?

ምንጪ ዓበይቲ ሓሳባት ዝብል ብመምህር ሚኪኤል ዮሃንስ ዝተተርጎመ መፅሓፍ ይርአ ኣሎ፡፡ ኣብ በሪኽ ቦታ ሓደ ሰብ ኢዱ ዘርጊሑ ጠጠው ኢሉ ይርአ ኣሎ፡፡ እቲ ጐቦ ንዓበይቲ ሓሳብ ዝውክል እዩ ዝመስለኒ፡፡

እዚ ኣብ መርበብ ሓበሬታ ቁራ ዝጥቀመሉ ምልክት ወይ ኣርማ እዩ። "Quora" ዝብል ጽሑፍ ዘለዎ ኮይኑ፡ ሕብሩ ድማ ቀይሕ ቡናዊ እዩ። እዚ ኣርማ እዚ ምንጪ ሓበሬታ ዝኾነ ቦታ ዘመልክት እዩ።

እዚ ንሪኦ ዘለና መልክዐኛ ምግቢ በርገር እዩ ዝመስል፡፡ በርገር ኣብ ዓድና ኣይፍለጥን ነይሩ ኣብ ቀረባታት እዋን ግን እዚ ናይ ፈረንጂ ምግቢ ናብ ዓድና እናኣተወ እዩ፡፡

ኣብዚ እንርእዩ ዘለና ብጣዕሚ ልምሉም ዝኮነ ቆፅልን ፍረታት ዘለውዎን እዩ። እዞም ፍረታት ቀያሕትን ደስ ባሃልትን እዮም። እዞም ፍረታት ኣብ ከባቢኩም እንታይ እንዳተባሃሉ ይፅውዑ?

ኣብ ልዕሊ ኣኻውሕ ዝበዝሖ እምባ ዝዓረፈት ጽብቕትን ጥንታዊትን ቤተ ክርስቲያን እያ። እቲ ህንጻ ነቲ ተፈጥሮኣዊ ጽባቐን መንፈሳውነትን ዘወሃህድ እዩ። እቲ ብድሕሪት ዘሎ ሰፊሕ ኣኽራን ዕብየት ኣምላኽን ታሪኻዊ ዕምቆት ናይቲ ቦታን ዘንጸባርቕ እዩ።

ከንቲባ ከተማ ኣዲስ ኣበባ ኣዳነች ኣበበ ምስ ካልኦት ሰባት ኣብ ኣኼባ ይርከቡ። እቲ ኣኼባ ኣብ ሓደ ቤት ጽሕፈት ዝካየድ ኮይኑ፡ **“ተወፋይነትን ምይይጥን” ዝብል ስምዒት ይፈጥር።** “መንፈስ ስራሕን ሓላፍነትን” ዝመልአ እዩ።

እዚ ብዓቢ መስኮት ንከተማ ዝጥምት ዘመናዊ ናይ ዋዕላ ክፍሊ እዩ። ኣብ ማእከል ኣብ ነዊሕ ጠረጴዛ ዝተዘርግሑ ላፕቶፕን ንኣሽቱ ተኽልታትን ኣለው። ኣብ ዙርያኡ ቡናዊ ዝተሸፈነ መንበር ተሰሪዑ ኣሎ። ንጹርን ሰፊሕን ናይ ስራሕ ሃዋህው እዩ።

ሕጉስቲ ስድራቤት ትረአ፣ ኣቦን ኣደን ክልተ ደቅን፡ ምስኡ ዝሰማማዕ ክዳን ተኸዲኖም፡ ብፍቕርን ብሰላምን ጠጠው ይብሉ። ብድሕሪኦም ዝርከቡ መስቀላት ቤተክርስትያን ብዘደንቕ መንገዲ ዝተመላኽዑ እዮም። ሓጎስ ፍቕርን ስድራቤትን የሪኤና።

ኣብ ከተማታት ትግራይ ካብ እስፓልት ወፃኢ ከብልስቶን እምኒ ፅርበት ንከተማ ፅባቀ ተባሂሉ ተፀሪቡ ብዝተፈላለየ ዲዛይን ዝንፀፍ ዓይነት እምኒ ምኳኑ ትፈልጡ ዶ?

ሓደ ህጻን ኣብ ገጠር ጽርግያ ይረአ፣ ባህላዊ ብሓሰር ዝተሰርሑ ክቡባት ጎጆታትን ቀጠልያ ኣትክልትን ዘለዋ ገጠር ኣፍሪቃዊት ቁሸት ኣላ። እቲ መልክዓ ምድሪ ተፈጥሮኣውን ዘይተተንከፈን ስምዒት ኣለዎ። ገጠራዊ እኳ እንተኾነ፡ ሰላማዊ ሃዋህው መዓልታዊ ህይወት ዘንጸባርቕ እዩ።

እዛ ኣብ ምስሉ ንሪኣ ዘለና ጓል ኣነስተይቲ ኬርያ ኣደም ትበሃል፡፡ እዛ ሰብ ኣባል ማእከላይ ኮሚቴ ሕወሓት ዝነበረት እያ፡፡ እዛ ሰብ ሓደ ወቕቲ መዘራረቢት ነይራ፡፡

ዋው! ብጣሚ ደስ ዝብሉ ጐቦታት ይርአዩ ኣለዉ፡፡ ንሶም ኣብ ዝረአዩሉ ማዕዶ ድማ ናይ ኣጋይሽ መዕረፊ ቦታ ኣሎ፡፡ ኣብዚ ቦታ ኮይንካ ነቲ ጎቦ ምርኣይ ፍሉይ ሓጐስ ዝፈጥር እዩ፡፡